ኣብ ትግራይ ብማሕበር ልምዓት ትግራይ ዝምራሕ ስኩል ሚልስ ዝበሃል ናይ ተመሃሮ ምገባ ፕሮግራም ኣሎ፡፡ እዚ ፕሮግራም ንምንታይ ይጠቅም ኢልኩም ትሓስቡ?

ክልተ ሰባት ብባህላዊ ክዳን ኢትዮጵያ ዝተኸድኑ የርኢ። እቲ ሰብኣይ ጻዕዳን ብወርቂ ዝተቖርጸን ክዳን ተኸዲኑ፤ እታ ሰበይቲ ቀይሕን ወርቅን ተኸዲና ኣላ። ክልቲኦም ብሙሉእ ጽባቐኦም ብሓባር ደው ኢሎም ኣለዉ፡፡ እዞም ሰባት ኣብ ምንታይ ዓይነት ፍጻመ ዝሳተፉ ይመስሉ?

ኣብ ትግራይ ካብ ዝርከባ ሓንቲ ዝኮነት ኒው ላይፍ ኮሌጅ ብድፕሎማን ድግሪን ፕሮግራም ተማሃሮ ብትምህርቲ ሚንስተር ብዝረከቦ ፍቃድ እንዳስተማሃረ ዝርከብ ኮለጅ እዩ።

ከተማ መቀለ ምዕብልትን ፅብቅቲን ኮይና ብላዕሊ ኮይንካ ፎቶ ዝተለዓለ ምስሊ ኮይኑ ናይ ሓወልቲ ሰማእታት ኣብቲ ከባቢኣ ድማ ገዛውቲ ኢና ንርሲ ዘለና ።

እዚ ናይ እሳተ ጐመራ ባሕሪ ኣብ ክልል ዓፋር ዝርከብ እዩ፡፡ እዚ ናይ እሳተ ጐመራ ባሕሪ ዝርከበሉ ቦታ ፍሉይ ሽሙ መን ይበሃል?

ተፈለጥቲ ሰባት፡-ኣብ ናይ ኢ/ያ ናይ ዓብይ ስልጣን ዝነበሮም ሰባት ኣይተ ደመቀ መኮነን እዩ፡፡ ናይ ኢ/ያ ምክ/ ሰቕ/ሚኒስተር ኮይኑ ዘገልገለ እዩ፡፡

በለስ ኣብ ምብራቃዊ ዞባ ትግራይ ዝርከብ ኮይኑ ኣብ ግዜ ክረምቲ ዝበስል ብገመድ ተኣሲሩ ንዕዳጋ ዝሽየጥ ብጣዕሚ ጥዑም ምግቢ ምኳኑ ትፈልጡ ዶ ?

ኣብ ትግራይ ካብ ዝርከቡ ናይ ኦርቶዶክስ ተዋህዶ ቤተ ክርስትያን ጥንታውን ታሪካውን ካብ ዝባሃሉ ሓደ ርእሰ ኣድባራት ወ-ገዳማት ኣክሱም ፅዮን እዩ፡፡

አብ ትግራይ ካብ ዝርከቡ ባህልታት ሓደ አብ ዞባ ምብራቅ ትግራይ አብ ወረዳ አፀይ እቦርታ እናተባሀለ ዝፍለጥ ቦታ ዝስዕስዕዎ ዓይነት ስዕሲዒት እዩ። ንስኩም ከመይ ገይርካ ከም ዝስዕሳዕ ትፈልጥዎ ዶ?

ናይ ነብስ ሳሙና ከምላክስን ላይፍቦይን ካልኦትን ከምዘለዉ ዝፍለጥ ኮይኑ፣ ዝተፈላለየ ማዓዛን ትሕዝቶን ዘለዎ ንቆርበት ወዲ ሰብ ብጣዕሚ ሙችው ከምዝኮነ ትፈልጡ ዶ?

ብማኑዋል ትሰርሕ ናይ ክዳን መኪና ትረአ፡፡ እቲ ባዓል ዋናኣ ድማ ፀሓይ ከይኾኖ ብኬንዳ መፅለሊ ገይሩላ ኣሎ፡፡ ንስኹም ከ እዛ መኪና ክዳውንቲ ትልግብ ዶ ትመስለኩም?

እዚ ንሪኦ ዘለና ዓብዪ ዘመናዊ ህንፃ ኣብ ኣኽሱም ከተማ ዝርከብ ናይ ደደቢት ትካል ፍትሓዊ ልቓሕን እዩ፡፡ ኣብ ከባቢ ዋና ቅርንጫፍ ኣኽሱም ንግዲ ባንኪ ከዓ ይርከብ፡፡

ተክልታት ዘለዎን ብጣዕሚ ደስ ዝብልን ሓደ ዓይነት ሕብሪ ተከዲኖም ማለት እውን ብተለምዶ ዲቪዛ ዝብሃል ብቆርቆሮ ዝተሰርሑ ምምሀሪ ክፍልታት እውን ንርኢ ኣለና።

ናይ ውፅኢት ዕንጨይቲ ዝስረሓሉ ቦታ ዘመላኽት ታፔላ ተፃሒፉ ኣሎ፡፡ ኣብ ደገ እቲ ናይ ስራሕ ቦታ እንታይ ዳኣ ዝተሰርሐ ናይ ፈርኒቸር ኣቕሓ ዘይረአ?

ደቂ ኣንስትዮ ትግራይ ኣብ ዝተፈላለዩ በዓላት ዝኽደንኦ ሕድያት ዘለዎ ፃዕዳ ዓለባ ዓዲ ኣሎ፡፡ እዚ ክዳን እዚ እንታይ ብዝብል ሽም ይፍለጥ?

ስራሕ ንደቂ ሰባት ጠቀምቲ ካብ ዝኮኑ ሓደ እንትከውን ዓይነታት ስራሕ ድማ ኣብ ክልተ ንመቅሎ ፣ናይ ርእሲ ስራሕ ናይ ጉልበት ስራሕን እዩ። እዛ ጓል ኣነስተይቲ ድማ ናይ ጉልበት ስራሕ እንዳሰረሐይ እያ።

እዚ ናይ ክሳድ ሰንሰለት ግዝፈቱ ከልቢ መእሰሪ ዝመስል እዩ፡፡ እዚ ዓይነት መጋየፂ ካብ ደገ ዝተወረሰ ኮይኑ ካበይ ከባቢ ዝመፀ ይመስለኩም?

ሓደ ሓረስታይ ክልተ ኣኻፍት ፀሚዱ ይሓርስ ኣሎ፡፡ ኣብዑር ንገባር ሃገርና ናይ ህይወት መሰረት እዮም፡፡ ካብ ኣብዑር ወፃኢ ብኻልእ ብምንታይ ክሕረስ ዝከኣል?

ብቡዙሕ ዓይነት መመላኽዕታት ዝመልከዐ፣ ብኣርቴፊሻል ዕንበባን ብብዙሕ ዓይነት ዲምላይት ዘንፀባረቐ ገዛ ይረአ፡፡ ንስኹም ከ ከምዚ ዝበለ ገዛ ንምንታይ መሕለፊ ይውዕል ትብሉ?

ኣብ ወሰን ጽርግያ ንእሽቶ ዕዳጋ ትርእዩ ኣለኹም። ኣብቲ መደርደሪታት ብዙሓት ቀያሕቲ፡ ሰማያውን ኣራንሺን ፕላስቲክ ጥርሙዝን ባልጃታትን ተሰቒሎም ኣለዉ። ከምኡ’ውን ገለ ካብቲ መደርደሪታት ብባህላዊ ኣከዳድናን ሕብራዊ ክዳውንትን ዝተሰለመ እዩ። ኣብዚ ዕዳጋ እንተትህሉ እንታይ ምገዛእካ?

ተፈለጥቲ ሰባት ንዓዶምን ንህዝቦምን መስዋቲ ከፊሎም ዘይርሳዕ ታሪክ ዝሰርሑ ጀጋኑ ትግራይ ቡዙሓት እዮም፡፡ ካብዚአቶም ሓደ ሓየሎም አርአያ እዩ፡፡ ሓየሎም አርአያ ብሓደ ኢዱ ሬድዮ ብሓደ ኢዱ እናመላከተ ጠጠው ኢሉ ይርከብ፡፡ ታሪክ ሓየሎም ትዝክሩ ዶ?

እዚ ደራፊ ኣበበ ኣርኣያ ይበሃል፡፡ ምስ እኒ ኢያሱ በርሀ ኮይኑ ኣብ ባህሊ ትግራይ ይሰርሕ ዝነበረ ውሩይ ደራፊ እዩ፡፡ እምበር ተጋዳላይ ብዝብል ደርፉ ከዓ ይፍለጥ፡፡

አብ ሐደ ቦታ ብቆርቆሮ፣ ቆማትን አቁፅልቲን ዝተሰርሐ ዳስ ይርከብ፡፡ እዚ ዳስ ዝኮነ ጉዳይ ንምሕላፍ ዝተዘጋጀወ እዩ፡፡ እዚ ጉዳይ ክርስትና ድዩ መርዓ?

ሓደ ዓብይ ወላዲ ፀሊም ሕብሪ ስፋን ብፃዕዳ ሸሚዝን መነፀርን ዝገበሩ ብድሕርይኣም ድማ ኣብ ደሚቅ ሰማያዊ ብፃዕዳ ዝተፅሓፈ ኮይኑ እታ ብጎኖም ከፍኢላ ዘላ ናይ ፀጉራ ሕብሪ እንታይ እዩ?

ንሓደ ሃገር ሕርሻ ብጣዕሚ ጠቃሚ ካብ ዝበሃሉ ሓደ እንትኮነ ከመዚ እንዕዞቦ ድማ ሓደ መንእሰየ አትከልቲ ማይ እናስተየ ዘሪኢ መስሊ እዩ። እዞም ተክሊ እነታይ ይመስሉኩም

ስራሕ፡- ኩሉ ዓይነት ስራሕ ንወዲ ሰብ የኽብሮ፡፡ ከም ባህሊ ረሳሕ ስራሕ ተባሂሉ ዝፅዋዕ ስራሕቲ ፀጉሪ እዩ፡፡ ግን ብረሳሐ ኢድ ፅሩይ ገንዘብ ትቕበል፡፡

እዛ ህንፃ ኣብ ውሽጣ ጥንታዊ ናይ ኣኽሱም ብዛዕባ ዘመዝገቦ ወታደራዊ ዓወት ዝገልፅ ናይ እምኒ ፅሑፍ ብዃዕቲ ዝተረኸበላ እያ፡፡ እዛ ገዛ ንዑኡ ንምፅላል እያ ተሰሪሐ፡፡

አብዚ ከመ እንሪኦ አብ ገጠር ቦታ አብ ክልተ ኦሞ ዝተጠልጠለ እምኒ ኮይኑ ጥቅሙ ድማ ከም ደወለ እንጥቀመሉ ዓይነት እዩ። ከምዚ ዝበለ ደወል ሪኢኩም ዶ ትፈልጡ?

ኣብዚ ሓደ ሰብኣይ ኣብ ልዕሊ ማይ ብሳዕርን ዕንጨይትን ዝተሰርሐት ጃልባ ኮፍ ኢሉ ዓሳ ክሕዝ ይርአ። በትሪ ዓሳ ኣብ ኢዱ ሒዙ ዓሳ ይእክብ ኣሎ። ኣብ ከባቢኩም ከምዚ ዓይነት ናይ ዓሳ መቅዘፊ ማይ ኣለኩም ዶ?

ኣብዚ ገጽ ሓንቲ ጓል ኣንስተይቲ ይርአ። ኣብ ኢዳ ጡጥ ሒዛ ገጻ ክትደርዝ ትርአ። ኣብ ላዕሊ ድማ ብኣምሓርኛ "ብ 1 መዓልቲ ፅቡቅ ገፅ ኣብ ገዛኩም" ዝብል ኣለዎ። እንቋቑሖን መዓርን ንቆርበት ገጽ ንምክልኻል ክሕግዙ ይኽእሉ ድዮም?

እዛ ትምገብ ዘላ ከፍቲ ቢጋይት ተባሂለን ናይ ዝፅውዓ ዓሌት ወገን እያ፡፡ ቢጋይት ካብ ከፍትን ኣብ ቀላይ ካብ ዝነብር ከፍቲ ዝመስል ሳዕሪ ዝበልዕ ግዙፍ ፍጥረት ተዳቒለን ከምዝተረኸባ ይንገር፡፡

ሓደ ሰብኣይ ኣብ ልዕሊ ማይ ካብ ርጥብ ዝበለ ቃንጫ (ፓፒረስ) ዝተሰርሐት ጃልባ ኮፍ ኢሉ ኣብ ኢዱ መርበብ ምግፋፍ ዓሳ ሒዙ ይረአ። ብጃልባ ኣብ ልዕሊ ማይ ዝቐዝፍ ይመስል። ብዕንጨይቲ ወይ ቃንጫ ኣብ እተሰርሐት ጃልባ ምጕዓዝ ትፈቱዶ?

ናይ ልጂ ትበሃል ቴሌቪዠን ሪሞት እዩ፡፡ ኣብ ቅድሚቱ ቁፅርታት፣ ዝተፈላለዩ ሕብሪ ዘለዎም መወልዒን መቀያየሪን ዝሓዘ እዩ፡፡ ብተወሳኺ እውን ብባትሪ እምኒ እዩ ዝሰርሕ፡፡

ብዝተፈላለዩ ተኽልታትን ብዕምበባታትን ዝወቀበ ኣደባባይ ይርአ ኣሎ፡፡ ድኻም ዝተሰምዖም ሰባት ኣብዚ ፅቡቕ ኣደባባይ ዕረፍቲ ክወስዱ፣ ኣእምሮኦምን መንፈሶም ከዘናግዑን ከሕድሱ ይኽእሉ፡፡

ንግድን ምትዕድዳግን ንግድን ምትዕድዳግን ማለት ትርፊን ኪሳራን እንፈልጠሉ መንገዲ ኮይኑ፤ አብ ዕዳጋ ከም ድንሽ፣ ካሮት፣ ቀይሱር፣ እንቋቁሖን መኮረኒን ይርከቡዎም፡፡ ናይ አስቤዛ ንግዲ ትክእሉ ዶ?

ካብ ተፈለጥቲ ሰባት ዝብሃሉ ደ/ር ቢንያም ተወልደ ዝበሃል ኮይኑ ኣብ ወሰንቲ ዝበሃሉ ስራሕቲታት ኢትዮጰያ እንዳሰረሐ ዝነበረ ትግረዋይ እዩ። ዶ/ር ቢንያም ብክንዳይ ዓመተምህረት ተኣሲሩ ነይሩ ?

ፖለቲካ ዝተፈላለዩ ሓሳባት ብምግጫው ንናይ ሃገር ቅልውላው ዘብፅሕ እዩ፡፡ ከም አብነት አብ እስፓልት መንገዲ ቆፃል ቆቢዕንክዳንን ገይሮም ብረት ሒዞም ብክልተ ሰልፊ ወታደራዊ ሰልፊ ተሰሊፎም እናተጓዓዙ ይርከቡ፡፡ ብማእከሎም ከዓ ስርናየታይ ክዳን ተከዲኑ አሎ፡፡ ፖለቲካዊ ቅልውላው ንኩናት ይመርሕ ዶ?

እዚ ሓደ ተባዕታይ የርኢ። ገጹ ንብሩህ ኮይኑ መነጽር ተኸዲኑ ኣሎ። ማእከላይ ቡናዊ ቆርበት ኣለዎ። ቆርበቱ ጸሊም ቆርበት ዘለዎ ኮይኑ ጸጉሩ ድማ ብየማናይ ሸነኽ ረጒድ እዩ። ቀጠልያ ብጫ ዝሕብሩ ካቦት ገይሩ ኣሎ።

ስሪፋም ዝበሃል ናይ ህፃውንቲ ምግቢ ብምልኩዕ መዓሸጊ ተዳልዩ ቀሪቡ ኣሎ፡፡ እዚ ምግቢ ህፃናት መብዛሕትኡ ጊዜ ኣብ ሱፐር ማርኬታት እዩ ዝርከብ፡፡

ልደቱ ኣያሌው ይበሃል ልደቱ ኣያላው ካብ ኢትዮጰያ ፖለቲከኛ ተፈላጢ ሓደ እዩ። ልደቱ መብዛሕቲኡ ሓቂ እዩ ዝዛረብ። ልደቱ ኣያሌው ኣብ መንግስትነት ኣብይ ብምክንያት ፖለቲካ ተኣሲኑ ነይሩ ። ብመዓዝ ኣመተምህረት እዩ ?

ናይ ቢተ ክርስትያን ምስሊ ኣሎ። መእመን ድማ ኩሉ ፃዕዳ ነፀላ ለቢሱ ደው ኢሉ የቅድስ ኣሎ ኣብቲ ከባቢ ዓብይ ቀላሚጦስ እውን እኒሄ ናይ እዚኦም ናይምንታይ እምነት ተከተልቲ እዮም ?

እንጀራ ብሽሮ ፈሰስ ጉዕ ወሲክካ ኣብ ዓድና መዓልታዊ ምግብናን ፀብሕናን እዚ ዓይነት ምግቢ እዩ:: ንስኩም ከ እንጀራ ብሽሮ ትፈትዎ ዶ ?

ክልተ መናእሰይ ፀጉሮም አንዊሖም እቲ ሓደ ቡናማ ክዳን ተከዲኑ ናብ ሰሌዳ ገፆም ይርከቡ፡፡ እዞም መናእሰይ አብ ቀይሕ ድሕረ ገፅ ይርከቡ፡፡ እዞም መናእሰይ እንታይ እንዳተምሃሩ ይርከቡ፡፡

እቲ ስእሊ ጸሊምን ጻዕዳን ምስሊ ዘርኢ ናይ ኮምፒተር ሞኒተር የርኢ። እቲ ስክሪን ደረቕ ገረብን ልዑል ደበናን ዘርኢ ኮይኑ፡ ዕንበባ ወይ ዝናብ ዝበዝሖ መልክዓ ምድሪ ይመስል። እቲ ምስሊ ብቐለም ዝተቐብአ ወይ ስእሊ ይመስል።

ካብ ናይ ቀደም ናይ ባህሊ ደረፍቲ ሓደ ሰብኣይ ማይክሮፎን ሒዙ ይደርፍ የመልክት፡፡ ኣንስቲ ድማ ብሳዕስዒት እንትገልፃ ይራኣያ ኣለዋ፡፡ ናይ ምንታይ ቋንቋ ደርፊ ይመስል?

እዚ ቦታ ደስ ዝብል ትርኢት ዘለዎ እዩ፡፡ ኮብል ስቶን ዝበሃል ናይ እምኒ ንፃፍ ነዚ መልክዕ እዚ ኣብ ምምፃእ ዘለዎ ተራ ከዓ ርኡይ እዩ፡፡

ብዙሓት ባለስልጣናት ናብ ቅድሚት እናራኣዩ መደረ ይሰምዑ ኣለው፡፡ ገሊኦም ውን ወረቐት ሒዞም ኣለው፡፡ እቶም ባለ ስልጣናት ንምንታይ እዮም ማስክ ጌሮም ይመስለኩም?

ካብ ዓይነታት ምግብታት ቅጫ እትከውንወይ ዓይኒ ዘይብሉ እንጀራ እዩ። እዚ ዓይነታት ኣሰራርሓ ምግቢ ወይ ቅጫወይ እንጀራ ምካኑ ዘይፍለጥ ምስርውና እዩ።

ቆፅሊ ዘቢብ ናብ ቆርቆሮ ትድይብ ትረአ ኣላ፡፡ ኣብ እግራ ድማ ፃዕዳ ዝተሓወሰ ሕብሪ ዘለዋ ምልክዕቲ ናይ ገዛ ተኽሊ እኒሃ፡፡ ኣብ ገዛኹም ተኽሊ ዘቢብ ክትተኽሉ ዶ ትደልዩ?

ኣብዚ ዘሎ መንእሰይ እዚ ናይ መእሰይ ፀሊም ተኼት ናብ ጅብኡ ኣእትዮ ጅንስ ስረ ተከዲኑ ጠጠው ኢሉ ኣሎ ። ከምዚ ዓይነት ኣከዳድና ደስ ዶ ይብለኩም?

እቲ ኣርማ “ባንኪ ኣዋሽ” የርኢ። ኣብ ላዕሊ ብኣራንሺን ሰማያውን ዝተጻሕፈ ክቢ ምልክት ኣሎ፣ እዚ ድማ ንማዕበል ወይ ንሩባ ዝውክል እዩ። ኣብ ትሕቲኡ ድማ “ኑትሪንግ ላይክ ዘ ሪቨር” ዝብሉ ቃላት ኣለዉ። ትርጉሙ ድማ “ከም ሩባ ምንጽብራቕ” እዩ።

ዓይንታት መፅሓፍትን ጋዜጣን ዝተፈላለዩ ምቅስቃስ ማሕበረሰብ እንትከውን ኣብዚ እንሪኦ ዘለና ኣዲስ ዘመን ዝብል ጋዜጣ እዩ። እዚ ጋዜጣ እዙይ ናይ ኣብይ ኣሕመድ ስእሊ ኣለዎ።

ኣብዚ ሓደ ሰብኣይ ኣብ መድረኽ ደው ኢሉ፡ ማይክሮፎን ኣብ ኢዱ ሒዙ፡ ክዛረብ ይርአ። ባንዴራ ኢትዮጵያን ካልኦት ባንዴራታትን ብድሕሪት ይረኣያ። እዚ ሰብ እዚ ብዛዕባ እንታይ ዓይነት ፍጻመ እዩ ዝዛረብ ዘሎ ይመስለኩም?

ብቆርቆሮ ዝተከበበን ኣብ ጥቅኡ ድማ ሰይክልን እኩብ እምንን ዕንጨይትን ዘሎ ካይኑ ኣብቲ እኩብ እምኒ ልዕሊኡ ዘሎ ካብ አምሓም ዝተሰረሐ ኮይኑ ሽሙ እንታይ ይብሃል?

እዚ ዘሎ ውቁብ ሐምላይ ዕምባባታት ላቫንደር ዝበሃል ኣብ ብዙሕ ቦታታት ዝበቁል ተኽሊ እዩ። ኣብ ትሕቲ ነዊሕ ቀጠልያ ቆጽሊ ዝበቁሉን ጨና ዘለዎምን እዮም። ኣብ ከባቢኩም እንታይ እንዳተባሃለ ይፍለጥ?

ፋሽን ፋሽን ማለተ ተሓዲሱ ዝመፅ ዓይነት ንብረት ኮይኑ፤ ከም አብነት ሓንቲ ቀያሕ ጓል አንስተይቲ ፀጉራ ተሰሪሓ ቆፃል ሕብራዊ ፋሽን ክዳን ተከዲና ተፋልጥ አላ፡፡ እዛ ፋሽን ክዳን ደስ በሃሊት ዶ?

ኣብዚ ዘለው ናይ ሕጊ ኣክበርቲ ኣከላት ብዙሓት ፓትሮላት ተፃዒነን እንዳከዳ እየን ዘለዋ። ሕጊ ኣክበርቲ ኣካላት ዝበሃሉ ከም ወታድር፣ ፖሊስ ዝበሎ እዮም። ግን እባ ኩሎም ሕጊ ኣክበርቲ ሕጊ የክብሩ ድዮም ?

እዚ እንርእዮ ዘለና ምስሊ ካብ ተሽከርከርክትን መጓዓዝያን ሓደ ዝኮነ እዩ። እዚ መጓዓዝያ ኣይስዚ ዝባሃል ኮይኑ ኣቅሑት ንምፅዓን ዝጠቅመና እዩ መጓዓዝያ እዩ።

እዚ ኣብ ስቴፕለር ዝኣቱ ስቴፕልስ ዝበሃል ወረቐት ንምጥራዝ ዘገልግል እዩ፡፡ እዚ ግብኣት ኣብ ናይ ቢሮ ፅሕፈት ስራሕቲ ኣዝዩ ኣገዳሲ ነገር እዩ፡፡

በዓል ሰለስተ ደብሪ ዘመናዊ ህንፃ ይርአ ኣሎ፡፡ እዚ ህንፃ ኣብ ዙርይኡ ዝርአዩ ዝረብሑ ኣትኽልትታት የለዉን፡፡ ኣትኽልቲ እንተዝህልዎ ከመይ ኮን ምማዕረገ?

ተክተልቲ ሃይማኖት አርቶዶክስ ተዋህዶ መእመናት ካብ ዝጥቀምሉ ናይ ፀሎት መፅሓፋት ሓደ ውዳሴ ማርያም እዩ ።ንስካትኩም ከ ናይ ውዳሴ ማርያም መንበብቲ ዲኩም?

ኣብዚ ተዋሳእቲ ኣብ መድረኽ እንዳሰርሑ ኮይኖም ተዓዘብቲ ድማ ኣብ ቅድሚኦም ኮፍ ኢሎም ይረኣዩ። እቶም ተዋሳእቲ ባህላውን ታሪኻውን ኣከዳድና ዝለበሱ ኮይኖም፡ ኣብ መድረኽ ዝቐርብ ምርኢት ወይ ንመምሃሪ ድራማ ዝኸውን መድረኽ ይመስል።

እዚ ኣብ ባንቡላ ዘሎ ናይ ኢድ ጥበብ ክዳን ወይ ጥልፊ ዝበሃል ክዳን ደቂ ኣንስትዮ እዩ። እዚ ናይ ዓዲ ጥበብ ክባር ድዩ ?

እዛ ናይ መስርሕ ወንበር እንትከውን ፀላም ወንበር ኮይና ንረተሰብ ኣብ ናይ ፅግሩ ናይ ደቂ ተባዕትዮ ትግልግል ኮይና እዛ ንብረት መን እዳተባሃለት ትፅዋዕ?

ኣዝዩ ሰፊሕ ጎልጎል ታሓራሳይ መሬትን ሓደ ወላዲ ቆቢዕ ዝገበሩ ክልተ ኣብዑር ሒዞም ይሓርሱ ኣለው። እቱይ ሓደ ፀሊም ብፃዕዳን እቱይ ሓደ ድማ ፃዕዳ ብፀሊም ሕብሪ ኣለዎም።

ሓደ ሰብኣይ ብየማናይ ሸነኽ መንገዲ ይኸይድ ኣሎ። ኣብ ልዕሊኡ ድማ ካብ እምኒ ዝተሰርሑ ኣባይቲ ይረኣዩ። ጸሓይ ኣብ ዝወሓደ ደረጃ ስለ ዘላ፡ እቲ ብየማን ዘሎ መንደቕ ብብርሃን ጸሓይ ይበርህ። እዚ ቦታ ክንደይ ጽብቕቲ እያ?

እዚ ኣዝዩ መሳጢ ዕዳጋ ፍረታት ዘርኢ እዩ። ኣብዚ ዕዳጋ እዚ፡ ኣናናስ፡ ባናና፡ ወይኒ፡ ማንጎ፡ኣራንሺ፡ ኣፕል፡ ሕብራዊ ፍረታትን ካልእ ብዙሕ ዝተፈላለየ ዓይነት ፍረታትን ክትዕዘብ ትኽእል ኢኻ። ካብዞም ብዙሓት ፍረታት ኣየናይ እዩ እቲ ዝፈትዎ?

ኣብ ልዕሊ ተኽሊ ወይ ዕምባባ ተቐሚጣ ዘላ ጽብቕቲ ጸላምን ጻዕዳን ዑፍ የርኢ። ርእስን ሕቖን እታ ዑፍ ጸሊም ክኸውን ከሎ፤ ኣፍልባን ጐድኒኣን ድማ ጻዕዳ እዩ። እዛ ዑፍ ኣብ ሃገርና ልሙድ ዑፍ ትመስለኩም? ወይስ ካልእ ሃገር ዝተፈልየ ዓይነት ይመስለኩም?

እዚ አብ እስክሪን እንምለቶ ዘለና ፎቶ ናይ ቀደም ምካኑ ዝፍለጥ ኮይኑ ብዙሓት ሰባት ተአኪቦም ከፍ ኢሎም ሸቀጥ እናሸቀጡ ንምልከት አለና::

እዚ ኣብ ከባቢ ነሓሰክሳብ ፍርቂ መስከረም ዝረኣዩ ናይ ተፈጥሮ ዕበባታት እዮም::እዚ ዕንበባ እዚ ሪኡ ዘይሕጎስ ሰብ የለን :: ንስከ ትሕጎሱ ዶ ?

ሓንቲ ጓል ኣነስተይቲ ባህላዊ ቁኖ ተቖኒና፣ ሽፎን ተኸዲና ብናይ ክሳድን እዝንን መጋየፂ ከምኡውን ብኹሕሊ ወቂባ ትርአ ኣላ፡፡ ግን መፀባበቒ ደጋዊ እምበር ውሽጣዊ ፅባቐ ከምዘይፈጥር ትፈልጡ ዶ?

ኣብ ማእከል ሓንቲ ከተማ ዝርከብ ናይ ህንጻ ቦታ ዘርኢ እዩ። ብድሕሪት ነዊሕ ህንጻ ይስራሕ ኣሎ፡ ኣብ ጥቓኡ ድማ ከቢድ ዕንጨይትን ጐሓፍ ህንጻን ይርአዩ። ከምዚኦም ዝበሉ ፕሮጀክትታት ህንፀት ከተማታት ንምምሕያሽን ከባቢ ንምሕላውን ብኸመይ ክመሓደሩ ኣለዎም ትብሉ?

እዘን ኣብ በሪ ቤት ትምህርቲ ዘለዋ ደቂ ኣንስትዮ ጉልባብ ብዝኽልክል ሕጉ ምኽንያት ዝኸልከለን ሕጃብ ዝገበራ ተመሃሮ እየን፡፡ እዚ ጉዳይ ከመይ ትሪእዎ?

ኣብዚ መጽሓፍ ይርአ ኣሎ። ኣብ ማእከሉ ድማ ስእሊ ጽርግያ ኣሎ፣ ኣብ ልዕሊኡ ድማ ምብራቕ ወይ ምዕራብ ጸሓይ ተቐሚጡ ኣሎ። ንስኩም ከ መፅሓፍ ተንቡቡ ዶ?

ሓደ ሰብኣይ ኣሎ። ሓጺር ጸጉርን ጭሕምን ኣለዎ፡ ገጹ ድማ ኣተኲሩ ይጥምት ኣሎ። እቲ ስእሊ ብመነጽር ተለቪዥን ዝተሳእለ ይመስል፡ ኣብ ታሕቲ ድማ ሓበሬታ ዝህብ ጽሑፍ ኣሎ። እዚ ሰብኣይ እዚ እንታይ ይሓስብ ኣሎ ትብሉ?

ኣዳጉራ ዝበሃል ገና ዘይተጨጨፈ ዓይነት እኽሊ ይርአየና ኣሎ፡፡ ኣዳጉራ ብጥጥቖ መልክዕ ዝብላዕ ምግቢ እዩ፡፡ ዓደጉራ ዝበልዓ በተለይ ብደንቢ እንተይበሰለ ዝበልዐ ብፈስን ጥራጥን እዩ ዝሽገር፡፡

ካብ ኣትክልትን ፍራምረን ሓደ ኩኮምበር እዩ፡፡ ኩከምበር ብዋናነት ዝፍለጥ ካብ95% ንላዕሊ ብዝኾነ ናይ ማይ ትሕዝትኡ፤ ዝተፈላለዩ ቫይታሚናትን፣ ማዕድናትን አንቲኦክሲደንትን ኣብ ውሽጡ ዝሓዘ እዩ፡፡

ቤተሰብ ዝመስሉ ሰለስተ ሰባት ኣብ ናይ ሓወልቲ ኣኽሱም ኣደባባይ ጠጠው ኢሎም ፎቶ ይለዓሉ ኣለዉ፡፡ እዚ ከባቢ ብዙሓት ፎቶ ዝለዓልሉ ስለምንታይ እዩ?

ብድሕሪኡ ዓበይቲ ኣእዋምን ላዕሉ ድማ ብክሻ ዝተሸፈነ ቀጠንቲ ዕንጨይቲ ደው ኣቢሎም ዝሓዝዎ ብጎኑ ድማ ብሰማያዊ ክሻ ዝተሸፈነኮይኑ ካብቶም ናይ ገዛ እንስሳ ካብ ዝብሃሉ ሓንቲ ዝኮነት ኣብቲ ድሕሪ ጀሪካን ኣላ ሹማ መን እናተባህለት ትፅዋዕ?

ኣብ ቤት ትምህርቲ ህፃውንቲ ኣብ ኮፍ መበሊ ተቐሚጦም ብምሽክርካር ዝፃወትሉ ተሽከርካሪ ንርኢ ኢና፡፡ ኣብዚ ምስሊ ድማ ባፅሓት ኣብ ከምኡ ዝኣምሰለ ተሽከርካር እንትዘናግዑ ንርኢ ኣለና፡፡

ቢራ ንደቂ ሰባት ከም መስተ ኮይኑ ዘገልግል እዩ፡፡ ቢራ አብ ፃዕዳ ብርፅቆ በዓል እዝኒ ክቅዳሕ ይክእል እዩ፡፡ ቢራ ዝተፈላለየ ሕብሪ አለዎ፡፡ ንአብነት ብጫ፣ ቀይሕን ፃዕዳን ሕብሪ እውን አለዎ፡፡ ጥቅሚን ጉድአትን ቢራ ግለፁ?

እዚ ገዛ ኣብ ኣኽሱም ከተማ ዝርከብ እንዳ ኣባ ዳማ ዝበሃል ፍሉጥ እንዳ ምግብን መስተን እዩ፡፡ ኣባ ዳማ ፍሉጥ ናይ ኣኽሱም ወላዲ ምንባሮም ትፈልጡ ዶ?

ኣብ ስእሊ ዘላ መኪና ዓባይ ኳዕቲ እያ። እታ መኪና ብጫን ጸሊምን ቀለም ዝተለኽየት ኮይና፡ ኣብ ቅድሚት ድማ ዓቢ ብረት ባልጃ ኣለዋ። እዛ መኪና እዚኣ መብዛሕትኡ ግዜ ንመሬት ንምንቅስቓስ፡ ንምዅዓት ወይ ኣብ ግራት ንምህናጽ እያ እትውዕል።

ኣብ ሃገርና ብዙሓት ናይ ቢራ ፋብሪካታት ኣለዉ፡፡ ሰተይቲ ነቲ ሓደ ካብቲ ሓደ ፈልዮም የጠዓዕምዎ እዮም፡፡ እዚ ንሪኦ ዘለና ቢራ ጊዮርግስ ቢራ ይበሃል፡፡

ኣብዚ ዘለው ክቡር መራሒ ትግራይ ደ/ር ደብረፅዮን ዝበሃሉ ጎታ ፀባይ ንህዝቢ ሓላይ ሕማቅ ዘይወፆ እሩም ዝኮነ መራሒ እዩ። ዶ/ር ደብረፅዮን ብመዓስ ግዜ ናብ ስልጣን ተሸይሞም ?

እዚ ባህላዊ ክዳን ኢትዮጵያ ዝተኸድነ ስድራ ዘርኢ እዩ። ሓደ ኣቦን ኣደን ሰለስተ ንኣሽቱ ደቆምን ብሓጎስ ኮፍ ኢሎም ኣለዉ። እዞም ኣብዚ ስእሊ ዘለው ስድራቤት እንታይ ተከዲኖም ኣለው እንታይ ከ ይገብሩ ኣለው?

እዚ ናይ ገዛ መኻይን ዝፅገናሉን ዝሕደሳሉን ጋራጅ ዝበሃል ናይ ስራሕ ቦታ እዩ፡፡ ሰባት መኪንኦም እንትትበላሾ እዮም ናብዚ ዘምፅእዋ፡፡ ንሕድሳት እውን መኪንኦም ዘምፅኡ ኣለዉ፡፡

ወጣት ኣብ ዘይተደለየ ቦታ ካብ ምውዓል ናይ ስራሕ ክብሪ ብምርዳእ ተወዲቦም ንባዕሎም ተጠቂሞም ንዓዶም ኣበርክቶ ብምግባር ቦቲ መኪና ብምክራይ ተኽልታት እንዳስተዩ ኣብ ልምዓት ስራሕ ዓሲሎም ዝገልፅ እዩ።

እዚ ኣርማ እዚ ናይ ብርሃንና ሰላም ማተሚያ ድርጅት እንትከውን ኣብ ሃገርና ዝተፈላለዩ ኣርማታት ንኣብነት ናይ ባንክን ትካላትን ከም ዘለው ትፈልጡ ዶ ?

እዛ ንእስቲ ጓል ኣነስተይቲ ዳርጋ ኩሉ መመላክዒ ተጠኪማ ኣላ። ደስ ዝብል ሽፈን፣ ነፀላ፣ ናይ ክሳድን ናይእዝኒን ካብ ወርቂ ዝተሰረሐ እውን ኣለዋ። እዛ ንእስቲ ተቆኒናቶ ዘላ ቁኖ እንታይ ይበሃል ?

ሱዋ ኣብ ካብ ጠርሙዝ ዝተሰርሐ መስተዪ ዋንጫ ቀሪቡ ይርአ ኣሎ፡፡ እዚ ንሪኦ ዘለና ዘይፀረየ ስዋ ብኸባቢና ጉዕሽ እናተባህለ ዝፅዋዕ እዩ፡፡

ኮንጎ ጫማ ካብ ጎማ ዝተሰረሓ ብዝተፈላለዩ ሕብርታትን ዓቀንን ብዓበይትን አናእሽተይን መብዛሕቱኡ ደቂ ተባዕትዮ ዝግበር ዓይነት ጫማ ምኳኑ ትፈልጡ ዶ ?

ኣርማ፡- ኣርማ ናይ ሓደ ስእላዊ መግለፂ ኮይኑ ንሓደ ምህርቲ ክነፋልጦ ኣብ ዝደለናዮ ሰዓት ኩ/እግሪ ክለብ ኣርማ የሪኤና፡፡ ንስኻትኩም ከ ከምዚ ዝበለ ዓይነት ኣርማ ዶ ትፈልጡ??

ሶፋ ካብ ዝተፈላለዩ ዕንፀይትን ቆርበትን ጨርቅን ዝስራሕ ካብ ኮፍ መበሊ ሓደ እንትከውን፣ ኣብ ገዛ ንወዲ ሰብ መዕረፊ ኮፍ መበሊ ድማ ይጠቅም።

ኣብዚ ዘለው ተክሊታት ቀወምቲ ተክሊታት ኮይኖ ም ከም ዘይትሁን ዝበሉ ተክሊታት ኣለው። እዚ ተክሊ እዚ ካብ ዝተፈላለዩ ሕማማት ዝከላከል እዩ።

መመላክዕን መጋየፅን እንትከውን መጋየፂ ካብ ዝተፈላለዩ ነገራት ይስርሑ ንኣብነት ካብ ወርቂ፣ ብሩር፣ ነሓስ፣ ካብ ብረትን፣ ኦምን እውን ክስርሑ ይክእሉ እዮም። እዞም እንሪኦም ዘለና መጋየፂ ናይ ክሳድ እዩ።

ግመል ሓንቲ ካብ እንስሳ ዘቤት ኮይና እዞም ክልተ ሰባት ድማ ፅዕነት ክፅዕንዋ እንዳተሸከሙ እንትኮኑ፣ ንስኩም ከ ግመል ተፃዒና ሪኢኩም ዶ ትፈልጡ?

መዝናነይ ቦታ እንብሎ ምስ እንፈትዎ ሓውና፣ ፍቕረኛና፣ እንፈትዎ ቤተ ሰብናን ሓርክናን ናብ ከምዚ ዓይነት ዝበለ ፅቡቕን ሰሓብን ዝኾነ ቦታ ከይድና ንፋስ እንዳወሰድና ንፃወተሉ እዩ፡፡

አብ ሃገርና ዝተፈላለዩ ዓይነት መፅሓፍቲ ብዝተፈላለዩ ደረስት ዝፁሑፉ ኮይኖም ካብ ሐቃዊ ታሪክ ተላዒሎም ዝፅሕፍዎ ፅሑፍ ኮይኑ ፅዋ ሓው ዝብል ብግርማይ ገብሩ ዝተፃሕፈትእያ ። እዛ መፅሓፍ መሸጢ ዋጋአ ክንደይ ይመሰለኩም?

እዚ ካብ ጽኑዕ ዕንጨይቲ ወይ ዕንጨይቲ ቀለቤት ዝተሰርሐ፣ ኣብ ቀጠልያ ሕብሪ ዘለዎ መደርደሪ ዝተቐመጠ ሰፍኢ ዘርኢ እዩ። እዚ ኣቕሓ ኣብ ኢትዮጵያ ባህላዊ ልሙድ ኣቅሓ እዩ። እዚ መሳርሒ ኣብ ገዛኹም ኣለኩም ድዩ? ስለምንታይ ትጥቀመሉ?

ናይ ገዛ አቁሑ ዝተፈላለዩ ናይ ገዛ አቁሑ አለው፡፡ ንአብነት ናይ ቅጫ መልወሲ ማሽን ብአልኮን ብሪ ሕብሪ ሓፂንን ሒዙ አብ እርሳስ ሕብሪ ዘለዎ ድሕረ ገፅ ይርከብ፡፡ በዚ መልወሲ እዚ ለዊስኩም ዶ ትፈልጡ?

ብዙሓት ወተሃደራት ተኣኪቦም ኣብ መስርዕ ደው ኢሎም፡ ኩሎም ሓደ ዓይነት ወተሃደራዊ ክዳን ተኸዲኖም ባንዴራ ሒዞም ኣብ መስርዕ ክጓዓዙ ይረኣዩ። ብድሕሪት ባንዴራታት ይወዛወዛ ኣለዋ፡፡ እዞም ወተሃደራት ኣብ ከመይ ዝበለ ስነ-ስርዓት ይሳተፉ ኣለዉ ትብሉ?

አእዚ አብ እስክሪን እንምልከቶ ዘለና ምስሊ ካብቶም ንስራሕቲ ገዛ ዝጠቅም ናይ ኮንስትራክሽን መሳርሒ ዝኮነ ተንዲኖ እንዳ ተብሃለ ይፍለጥ ማለት እዩ::

ኣብዚ ክልተ ደቂ ኣንስትዮ ክንቀሳቐሳ ይረኣያ። ሓንቲ ካብተን ደቂ ኣንስትዮ ቀጠልያ ክዳን ተኸዲና፡ ኣብ ኢዳ ጸሊም ጽላል ሒዛ ኣላ። ኣብ ክሳዳ ድማ መማለክዒ ዝኾነ መንጠልጠሊ ኩትቻ ገይራ ኣላ። እዛ ቀጠልያ ክዳን ዝተከደነት ሰበይቲ እንታይ ትገብርናበይ ኣላ ትብሉ?

ክትፎ ካብ ስጋ ዝዳሎ ዓይነት ምግቢ ኮይኑ ምስኡ መባልዒ ሚጥሚጣ ንበይኑ ይቐርብ እዩ፡፡ እዚ ምግቢ ካብ ስጋ ዝሰራሕ እዩ እሞ ዋግኡ ክቡር ዶ ይኸውን?

እዚ ንሪኦ ዘለና ዘምቢል ይበሃል ዘምቢል ካብ ላካ ዝስራሕ ኮይኑ ሕብሪ ዘለዎ ላካ ብቀይሕን ቆፃልን ምዓይነት ፍልይ ዘበለ ዘምቢል እዩ ።

ፋርኖሎን ጥስትን ካልኦትን ብሓፂን ዝስርሑ ኮይኖም ንወዲ ሰብ ካብ ናይ ገዛ ኣቁሑት ኣድለይቲ ዝባሃሉ እንትኮኑ ኣብ ዕዳጋ ከም ዝሽየጡ ትፈልጡ ዶ ?

እዚ ጸሊም ናይ ደቂ ኣንስትዮ ጫማ የርኢ። እቶም ጫማታት ብዝለዓለ ደረጃን ዘመናውን ዲዛይን ዝተሰርሑ እዮም። እቲ ሶል ካብ ብርሃን ዘንጸባርቕ ንብረት ዝተሰርሐ ኮይኑ፡ ምስ ብርጭቆ ወይ ፕላስቲክ ዝመሳሰል እዩ።

ካብ ብነዳዲ ዝሰርሓ ዓይነታት ተሽከርከርትን መካይን እዛ እነሪኣ ዘለና ካብ ሓደ ቦታ ናብ ካሊእ ቦታ ህዝቢ ክተጉዓዕዝ እትክእል መኪና ሰላም ባስ ትበሃል።

ኣብ መዋዕለ ህፃናት ገለ ህፃናት ኣብ ሓደ ኣዳራሽ ኣብ መሬት ኮፍ ኢሎም ይርአዩ ኣለዉ፡፡ ገለ መፃወቲታት እውን ምስኦም ኣለዉ፡፡ እዞም መፃወትታት ንምንታይ ይቀቕሙ

ሁማን ሄይርን ኮስማቲክስን ዝብል መፋለጢ ይርአ ኣሎ፡፡ ኮስሞቲክስ ከም እኒ ቅብኣት ዝኣምሰለ መፀባበቒ እዩ፡፡ ሁማን ሄይር ከ እንታይ ማለት እዩ?

መሳርሒታት ዝተፈላዩ ናይ ህንፃ መሳርሒታት አለው፡፡ ንአብነት ከም ጫፉ ብረት መትሐዚኡ ከዓ ፀሊም ጎማ ዘለዎ መሳርሒ አብ እርሳስ ሕብሪ ድሕረ ገፅ ተቀሚጡ ይርከብ፡፡ ሽም ናይዛ መሳርሒ እንታይ ይበሃል?

6+ በቢሕብሮም አርሳሳት ይራኣዩ ኣለው፡፡ እቶም 3+ ቀይሕ ሕብሪ፣ እቶም 3+ ድማ ካሊእ ብጫ ዝተሓወሰ ሕብሪ ዘለዎም እዮም፡፡ እርሳስ ንምንታይ ንምንታይ ይጠቅም ይመስለኩም?

ናይ እዝኒ ቀለቤት ደቂ ኣንስትዮ ኣብ እዝነን ንመጋየፂን መመላክዕን ዝጥቀማሉ እንትከውን ብዝተፈላለዩ ሕብሪን ዲዛይንን ናብ ዕዳጋ ዝቀርብ ምኳኑ ትፈልጡ'ዶ ?

እዚ ብናይ ኤለክትሪክ ሓይሊ ዝሰርሕ ጉልበትን ግዜን ዝቑጥበልና ናይ ክዳውንቲ መሕፀቢ ማሽን እዩ፡፡ ንምዃኑ እዚ ማሽን ሸሙ መን እናተባህለ ይፅዋዕ?

እዛ ጋል ኣነስተይቲ እዚኣ ካብ ብሄረሰብ ደቡብ ኮይና ዝተፈላለዩ ኣብ ገዛን ኣብ ቀንፈራን ኣብ ፀጉራን መጋየፅታት ተጠቂማ ኣላ። ኣብቲ ከባቢኣ ብሳዕሪን ብዕንፃይትን ዝተሰረሐ ገዛ እውን ኣሎ። እዚ ገዛ እዙይ እንታይ ይበሃል?

ናይ ኣዲስ ኣበባ ከተማ ኣውቶብስ ኣገለግሎት ድርጅትካብ 480 ንላዕሊሰራሕተኛታት ብዘይ ኣግባብ ካብ ስራሕና ተብሪርና ኢሎም ዝብል ብመን ናይ ጋዜጣ ፅሓፍይ ኢፋ ገይርዎ?

ንእሽተይ ቆፃል ሕብርን ዝተከፈተ ገዛን ኣብ ቅዲሚኡ እውን ክልተ ካልኢ ሕብርታት ዘለዎም ክዳን ዝተከደኑ እቶም ክልተ ድማ ፀሊም ናይ ታሕትን ሰማያዊ ናይ ላዕሊ ዝተከደኑ እቱይ ክዳኖም ናይ እንታይ ክዳን እዩ?

ዝተፈላለዩ ዓይነታት አትክልቲ ዘለው ኮይኖም ካአቶም ሓደ ሽጉርቲ ቀይሕ እዩ። ሽጉርቲ ቀይሕ መብዛሕቲኡ ግዜ ንፀብሒ ዝጠቅመና ዓይነት ተክሊ ኮይኑ ንስካትኩም ከ ንምንታይ ትጥቀምሉ?

እዚ ናይ ክልተ ሳርኘራይዝ ክገብሩ ዝደለዩ ፍቕረኛታት ብብዙሕ መመላኽዕታት ማለት ውን ብነፋሒቶ፣ ብኣርቴፊሻል ዕንባታትን ፅሑፍን ዝተመላኸዐ ቦታ ይረአ ኣሎ፡፡ ንስኻትኩም ከ ብዛዕባ ናይ ፍቕረኛታት ትብልዎ ነገር ኣሎ ዶ?

ውፂኢት ምዕባለ ቴክኖሎጂ ዓለምና ዝኮነት ድሮን ካሜራ ብዘመናዊ መልክዕ ኣብ ሰማይ እንዳበረረት ብፍጥነት እትቀርፅ ዓይነት ካሜራ ምኳና ትፈልጡ ዶ ?

እዚ ምስሊ ናይ ኣምልኮ ትሕዝቶ ዘለዎ መንፈሳዊ ስእሊ ምስ ምዃኑ ገለ ታሪክ እውን ይገልፅ፡፡ ስእላዊ መልእኽቲ ካብ ፅሑፋዊ ብምንታይ ይበልፅ?

ኣብዚ ናይ ሚድያ ኣውታር እዚ ብዛዕባ ሓዱሽ ዓመት በዓል ኣመልኪቶም ናይ መልእኽቲ ናይ እንኳዕ ኣብፀሓኩም እንዳማሓላለፉ ዘርኢ ዜና እትማሓለፍ እዩ፡፡

ካብ ገጠር ወገን ዝኾና ደቂ ኣንስትዮ ህፃናት ሓዚለን ኣብዘይምቹ ሜዳ ኮፍ ኢለን ኣለዋ፡፡ ዝኾነ ዓይነት ረድኤት ይፅበያ ዘለዋ እየን ዝመስላ፡፡

ኣርማ “ዳሸን ባንኪ” ኣብ ስእሊ ይርአ ኣሎ። እቲ ኣርማ ብጸሊምን ሰማያውን ዝተነድፈ ኮይኑ፡ ኣብ ላዕሊ “db” ዝብል ምልክት፡ ኣብ ታሕቲ ድማ “ዳሸን ባንክ” ዝብል ጽሑፍ ተጻሒፉ ኣሎ። እዚ ስእሊ ናይ ኣየናይ ትካል ኣርማ እዩ ዘርኢ?

እዚ ምሉእ ብርጭቆ ሻሂ ዘርኢ እዩ። ኣብቲ ብርጭቆ ዘሎ ሻሂ ኣብ ላዕሊ ጽማቝ ወይ ዝነቐጸ ሕብሪ፡ ኣብ ታሕቲ ድማ ጻዕዳ ወይ ኣራንሺ መኣዛ ኣለዎ። ኣብ ከባቢኩም ከ እንታይ እንዳተባሃለ ይፍለጥ?

እዚ ናይ እዳቡና መፍልሕ እንትከው ባህላወ ስፈታት ከምኡ እውን ጀበናን ፋናጅልን ከምኡ እውን ወንበረታ እትርእ እዚ ብሕዝ ግዘ እንታይ እዳተበሃለ ይፅዋ?

ኣብቲ ስእሊ ሰባት ኣብ ግራት ሕርሻ እኽሊ ክዓጽዱ ይረኣዩ። ካብቶም ብዙሓት ሰባት ሓደ መንእሰይ ጨንፈር እኽሊ ኣብ ኢዱ ሒዙ ደው ኢሉ ኣሎ። ብድሕሪት ብዙሓት ሰባት ኣብ ግራት ክሰርሑን እኽሊ ክዓጽዱን ይረኣዩ።

እዞም ጠራሙዝ ኣብ መደርደሪ ተደርዲሮም ኣልዉ ኣብ ላዕልን ታሕትን ኣብ ምኽድኖም ጥቃ ብቆፃል፣ ብሽሮ ፣ ብእርሳስን ቡናማን ዝትዓሸገ እዩ እዚኦም እንታይ ይብሃሉ ? ንምንታይ ይጠቅሙ?

እዚናይ ትራንስፖርት ሚንስትር ኣርማ እዩ:: ኣርማ ናይ ሓደ ውልቀ ሰብ ናይ ትካላት መንግስትን ዝተፈላላዩ ሃይማኖታትን ፖቲካታትን ነናይ ባዕላን ኣርማ ኣለው:: ንስኩም ትሰርሕሉ ትካል ከ ኣረማ ኣለዎ ዶ?

ዓብይን ሃገርን ህዝብን ዝብል ብሰማያዊ ሕብርን ኣብ ምግልጋል ዝብል ድማ ብቆፃል ሕብሪ ኣብ ደሚቅ ሰማያዊ ሕብሪ ዘለዎ ግሁድ ምግባር ድጅታል ኢትዮጵ ያ ዝብል ናይ ኣርማ መን እዩ?

ብዙሓት ዓይነት ናይ ሽቀጥ መቀጥ ሰራሕቲ ዘለው ኮይኖም ከምዚ እንዕዞቦ ዘለና ድማ ዝተፈላለዩ ከም ላማ፣ ክርቢት፣ ሳሙና፣ ኦሞ ካልኣት እዬም ።ንስኩም ከ አብ ከባቢኩም ከምዚ ዝበሉ ናይ ሾቀጥ ቦታ አሎ ዶ ?

ኣብዚ ኣብ ጎኒ ሓደ ጽርግያ ዝተጸረየ ቦታ ይርአ። ብጸጋም ኢሱዙ ደው ኢላ ኣላ፡ ካብታ ናይ ጽዕነት መኪና ዝመጹ ዕሹጋት መስተ ድማ ኣብ መሬት ይረኣዩ። ኣብዛ ስእሊ ዘለዉ ሰባት እንታይ ይገብሩ ኣለዉ ትብሉ?

ስፖርት ብመደበኛን ብዘይመደበኛን ኣብ ዕለታዊ ምቅስቃስና ክጠቅመና ዝክእል ዓውዲ እንትከውን ካብቶም ብመደበኛ ስልጠና ወሲድካ ዝውሃቡ ስፖርትታት ድማ ኩዕሾ ሰኪዔት ይበሃል።

ብህፁጽ ፓስፖርት ክተውውፅእ እንተደሊኻ ሽኹል ናይ ፓስፖርት ናይ ምርካብ ተኽእሎ ኣሎ እዩ፡፡ ፓስፖርት ንምውፃእ ክማልኡ ዝግብኦም መረዳእታታት እንታይ እንታይ እዮም ?

ኣብዚ ማኣዲ ብዙሕ ዓይነት ፀብሒ ዘለዎ ብእንጀራን ብዳቦን ዝተቐረበ እዩ፡፡ እዚ ማኣዲ ምግቢ ድማ ነናትካ ዝዋሃብ እዩ፡፡ ንስኹም ከ ከምዚ ዝበለ ምግቢ ዶ ትበልዑ?

ባህልን ቅርስን፡- ባህሊ ካብ ሃይማኖት ይውለድ፡፡ ሃይማኖት ውን ቅርሲ እዩ፡፡ ኣብ እምነት ኦርቶዶክስ ተዋህዶ ቤተ ክርስትያን ስርዓት ናብ መስቀል ዘውግሕ "ዓኾዓኾዃይ ብርሃን ገዳይ ትኳን ውፃእ ቁንጪ ውፃእ" ብምባል ገዛና ብርሃን ነርእዮ፡፡ ዓብይ ትርጉም ድማ ኣለዎ፡፡

አብ ትግራይ ዝተፈላለዩ ዓየነታት ቆናኖ ዘለዉ ኮይኖም ካብአቶም ሓደ አልባሶ እዩ። አብዚ ከም እንሪኦ ዘለና ድማ ሓንቲ ጋል አንስተይቲ አልባሶ ተቆኒና ናይ እዝኒ ወርቂ ገይራ የሪኢ። ንስኩም ከ እንታይ ዓይነት ቁናኖ ትፈልጡ?

ሓዱሽ ምለኩዕ ዝኾነ ገዛ ይረአ፡፡ መረብኡ ውን ብማቴኔላ ዝተነፀፈ ኾይኑ ሓደ ወዲ ተፀጊዑ ደው ኢሉ ይረአ፡፡ ንስኹም ከ ብዛዕባ እዚ ገዛ እዚ እንታይ ሓሳብ ኣለኩም?

ክቡራት ወለድታትና ካብ ቀደም ኣትሒዘን ካብ ናይ ኢድ ጥበብ ካብ ዝብሃሉ እቱይ ሓደ ዝኮነ ካብ ላካ ዝስራሕ ኮይኒ። እቲይ ኣብ መንደቅ ዝተጠንጠለ እንታይ ይብሃል ሽሙ?

አብዚ ከም እናዕዘቦ ዘለና ዝተፈላለዩ መናእሰይ ኮይኖም ናብ ስደት እናምርሑ ዘሪኢ ኮይኑ አብ ኢትዮጲያ አብዚ ሕዚ ግዜ ናይ ስራሕ ስእነት ብበዚ ዝርእየሉ እዋን እዩ።

ንህቢ ካብ ዕምበባታት ብዝቐስሞ ንጥረ ነገር እዩ መዓር ዘዳሎ፡፡ እቲ ንሪኦ ዘለና ንህቢ ኣብ ከይዲ ምቕሳም ዕምበባ ዘሎ እዩ፡፡ ዓይነትን ጣዕምን መዓር ብዓይነት እቶ ንዝህቢ ዝቐስምዎ ዕምበባ እዩ ዝውሰን፡፡

እዛ እንሪኣ ዘለና ጓል ኣነስተይቲ መነፀር ጌራ፣ ነፀላ ቆፃል ህድያትን ቆፃል ሽፈንን ተከዲና ክደይናይ ስፍሓት ከም ዘለዎ ብክልተ ኢዳ ሒዛ ተርኢ ኣላ።

እዚ አብ እስክሪን እንምልከቶ ዘለና ምስሊ ካብቶም ደቂ ተባዕትዮ አሕዋትና ፀጉሮም ንምፅባቅ ዝጥቀሙሉ ሓደ እዩ::ንስኩም ከ ከመይ ዓይነት ቁርፂ ትጥቀሙ ማለት እዩ::

ጉዳይ ዘይሕጋዊ ስደት ኣብ ቴለብዥን ድምፂ ወያነ ይቐርብ ኣሎ፡፡ እዚ ጉዳይ ናይ ኩሉ ጭንቂ እዩ፡፡ መጨረሽኡ ግን ብምንታይ ክፍታሕ ይኸውን?

ማሕበረሰብ ብማይ ዝመፁ ካብ ዝተፈላለዩ ተሃዋስያን ሕማማት ንምክልኽል ተባሂሉ ኩሉ ሕብረተሰብ ብቐሊሉ ገዚኡ ዝጥቀመሉ ኣብ ግልጋሎት ዝወዓለ ዘመናዊ ማይ መፃረይ ተሰሪሑ ኣብ

ኣብ ፊት መሳቕል ይርአዩሉ ዘሎ ቦታ ሓንቲ ሰበይቲ ምስ ሓደ ሰብኣይ ክልተ ቆልዑ ሒዞም ይርአዩ ኣለዉ፡፡ እዞም ሰባት ስድራ ቤት ዶ ይመስሉ?

ኣብዚ ኣብ ቀላይ ጃልባ ትጓዓዝ ከምዘላን ብዙሓት ኣዕዋፍ ኣብ ልዕሊ ማይ ኮፍ ኢለን እናተቀሳቀሳን ይርከባ። ኣብታ ጃልባ ብዙሓት ሰባት ከምዘለዉ የርኢ። ኣብዚ ውቁብ ቀላይ ብጃልባ ክትጓዓዙ ትደልዩ ዶ?

ተፈጥሮን አከባቢን ማለት ብተፈጥሮ ዝበቀሉ እፅዋትን አከባቢን ብሓደ እንትርአዩ እዩ፡፡ ብመልክዐኛ እምኒ ዝተነፀፈ ፅርግያ አብ ወሰኑ ከዓ ዝተፈላለዩ ሓምለዎት ተክሊታትን እንስሳን ይርከቡ፡፡ ሰማያዊ ሕብሪ ናይ ተፈጥሮ ሰማይ ከዓ አለው፡፡ ተፈጥሮን አከባቢን እንታይ ማለት እዩ?

ከም እንዕዞቦ ዘለና መፅሓፍ ካብ ብራና ዝተሰርሐ ኮይኑ አቦታትና ብኢዶም ዝስርሕዋ ኮይኑ ንነዊሒ ዓመታተ ዝፀንሕ መፅሓፍ እዩ። መፅሓፍ ብራና ካብ ምንታየ ከም ዝስራም ትፈልጥዎ ዶ

ኣብ ቅድሚ መንግስቲ ንህዝበይን መንግስተይ ኣይጠልም እናበላ ቃል እናአተወ ይርከብ ። ጠቅላይ ሚንስተር ደ/ር ኣብይ ኣሕመድ ዓሊ ይባሃል ። ብመዓዝ ዐመተ ምህረት ጠቅላይ ሚንሲተር ኮይኑ ተሸይሙ?

ደቂ አንስትዮ ዝተፈላለዩ ዓይነታት ዘመናዊ ቁኖ ዝቁነና ኮይነን ካብአቶም ሓደ አዚ እንዕዞቦ ዘለና ቁኖ እዩ ።እዚ ቁኖ እንታይ እናተብህለ ይፀዋዕ?

ተክልታት ዘለዎ ፀሊም ሕብሪ ዘለዎ ናይ ታሕቲ ዝገበረን ናይ ታሪካዊት ኣክሱም ሓወልት ቅርፂ ዘለዎ ከፍ መበሊንዘሎ ኮይኑ እቱይ መንእሰይ ናይ ላዕሊ እንታይ ዓይነት ሕብሪ ክዳን ተከዲኑ ኣሎ?

ዝተፈላለዩ ዕሹጋት ሸቀጣት ኣብ መደርደሪ ተቐሚጦም ይርአዩ ኣለዉ፡፡ እቶም ብበዝሒ ኣብ ቅድሚት ተደርዲሮም ይርአዩ ዘለዉ ኑርተን ዝበሃሉ ዓይነት ብሽኩቲ እዮም፡፡

ዝተፈላለዩ ዓይነታት መመላክዕታት አለው ከምዚ እንሪኦ ዘለና ድማ ግሪሲሊኒ እናተባሀለ ይፅዋዕ። ግሪስሊን ንቆርበትና ንክልስልስ እንጥቀሞ ፈሳሲ ቅብአት እዩ። ግሪሲሊን ካብ ምንታይ ዝስራሕ ይመስለኩም ?

እዚ ናይ ፆም መኣዲ ዝተፈላለዩ ሽውሃት ዝኸፍቱ ዓይነት ፀብሕታት ተገይሮምሉ ኣለዉ፡፡ ናይ ፆም ምግቢ ብኸምዚ እንተቐሪቡ ጥብሲ ዘንዕቕ ዶ ኣይመስለኩምን?

እዚ ንሪኦ ዘለና ገዳማ ኣብ ዙርያ ኣኽሱም ዝርከበ ናይ አንዳ ኣቡነ ጰንጠሌዎን ገዳም እዩ፡፡ በዓለ ንግሶም ጥቅምቲ 6 ዝኽበር ኣቡነ ጰንጠሌዎን ካብ ተስዓቱ ቅዱሳን ሓደ እዮም፡፡

ካብ ባህልን ጥበብ ብዘይ ምንም ማሽን ዝተሰርሑ ናይ ገዛ ኣቁሑ ካብ ላካን ርገሀን ዝተሰርሑ መሰብ፣ ሰፍኢ ፣ጊባቦ ካልኦትን ኣብ ዕዳጋ ክሽየጡ ተዳልዮም ኣለው።

ቢራ ካብ ኣልኮላዊ መስተታት ሓደ እዩ፡፡ ካብ ዓይነታት ቢራ ሓደ ዝኾነ ጊዮርጊስ ቢራ ኣብ ሃገራና ፈላማይ ቢራ እዩ፡፡ እዚ ቢራ ኣበይ ከተማ ይምረት?

ኣብ ዓብዩ ህንፃ ሓፆር ዘለዎ ኮይኑ ብዙሓት መናእሰይ ድማ ተኣኪቦም ኣብ ዘለው ኣርባሕተ መናእሰይ እቱይ ሓደ ቆፃል ሕብሪ ዘለዎ ማልያ ዝገበረ እዩ። እቶም ሰለስተ ከዓ እንታይ ዓይነት ሕብሪ ማልያ ዘይሮም ኣለው?

እንኾዕ ድሓን መፃኩም ዝብል ፅሑፍን ዝተፈላለዮ ዓይነታት ምግቢ ምስሊ ዝሓዘንሓንቲ ጎል ኣንስተየቲ ደው ኢላን ኣብ ጥቅኣ ድማ ክልተ መስተይ ቾክ ኣሎ።

ሰተታ ዝብሃል ካብ ላካ ዝተሰረሓን ቀለምሽሽን መኮንብያን ለማትን ድማ ብሃርን ብላካን ዝተሰረሐ ኣብ ፃዕዳ ጨርቂ ዝተጠንጠለ እንትከውን ኣብታ ማእከል ዝንሄዋ ንእሽተይን ዓባይን ካብ ላካን ዝተሰርሓ መን መን ይብሃላ ሹመን?

ኣብዚ እንርእዮ ዘለና መልእኽቲ ናይ መደብ “ምንቅጥቃጥ ምድሪ ምስ ዘጋጥም እንታይ ክንገብር ኣለና?” ዝብል እዩ። ኣብ ኣርባዕተ ክፋላት ዝተኸፋፈለ ሕብራዊ መምርሒ እዩ። ንስኩም ከ ምንቅጥቃጥ ምድሪ እንተ ዘጋጥም እንታይ ምገበርኩም?

እዚ ኣብ ውቕሮ ክልተ ኣውላዕሎ እንዳ ኣብርሃ ወኣፅብሃ ኣብ ዝበሃል ቦታ ዝርከብ ካብ ከውሒ ተፈልፊሉ ዝተሰርሓ ጥንታዊ ቤተ ክርስቲያን እዩ፡፡

ናይ ክሳድ ክሳድ ናይ ክርስቲያ ማዕተብ ኮይኖም ዝእሰሩ ጥቕላል ፈትልታትን ኣብ ማዕተብ ዝእሰሩ ዝተፈላለዩ መስቀላትን ይረአዩና ኣለዉ፡፡ እዚኣቶም ንመሸጣ እዮም ቀሪቦ ዘለዉ፡፡

አብዚ ከም እንዕዞቦ ዘለና ጎጆ ዝተዓፀወ ገዛ ኮይኑ አብዚ ጥቂኢ ድማ ክልተ ማሕሲ እናከዳ እዩ። ማሕሲ እንስሳ ዘቤት ተባሂለን ካብ ዝፅውዑ እንስሳ እዩ።

ኣብ ዙርያ ቤተ ክርስቲያን ፅላል፣ ኣልባሳት፣ ጡዋፍ ይሽየጡ፡፡ ኣብዚ ከባቢ ካብዚ ወፃኢ ካልእ እንታይ ዓይነት ንዋየ ቅድሳት ንመሸጣ ቀሪቦም ትርእዩ?

መስቀል እዳተበሃለ ዝዋዕ ኮይኑ እዚ መስቀል ብጣዓሚ ተፈታዊ እንትከውን ካብ እመኒ ዝተፀረብ እንትከውን መብዛሕቲኡ ቦታ ኣብ ይርከብ ብኣብዝሓ እውን ዝሽየጠሉ ግዘን ወርሓት መዓዝ ይከውን?

ደቂ አነሰትዮ ሃገርና ዝተፈላለዮ ባህላዊ ን አልባሳትን መጋየፅታት ዘለወን ኮይኑካበኡ ዝተወሰነ ኽገልፅ አየ ከም መሰቀል ፣ጎባግብ ፣መመሰቀል ንእሸተይ ዝብጦን ቀመሽ ዓለባ ዓዲ ዝመሳሰሉ እዮም ።ከምዚ ዓይነት መጋየፂ አለዶ?

ናይ ሃረር ባህላዊ ክዳን ተኸዲነን ኣብ ርእሰንን ኢደንን ካብ ሸክላ ዝተሰርሐ ባህላዊ ኣቕሓ ዝሓዛ ወለዲ ይርአያ ኣለዋ፡፡ ንምንታይ እየን ብኸምዚ ኩነታት ክርአያ ክኢለን?

ካብ ጥዑማት ዘይምነውን ምግብታት ሓደ እንጀራ ኮይኑ ፍርፍር እንጀራን ፍርፍር እንቋቑሖን ኣብ ብያቲ ይረአ፡፡ ጉዕ ዘለዎ ውን ይመስል፡፡ ንስኹም ከ እንታይ ምግቢ ይምችዎኩም?

አብዚ እንርእዮ ዘለና ምስሊ ካብበሠህልን ቱሪዝምን ሓደ ዝኾነ ሓወልቲ እዪ ። እዚ ሓወልቲ አብ ከተማ ኣክሱም ዝርከብ ኮይኑ ኣብ ቤተ ክርስትያን ቅፅረ ግቢ ይርከብ ።

ኣብዚ እንሪኣ ዘለና ካብ ትኩስ መስተታት ናብ ፍንጃል ተቀዲሓ ዝኮነ መጥዐሚ ቆፅሊ ተገይሩላ ንምስታይ ተዳልዩ ኣሎ። እዚ ብጫ ሕብሪ ዘሎ እንታይ ይበሃል ?

እዚ አብ እስክሪን እንምልከቶ ዘለና ምስሊ ካብቶም ዓይነታት አሕምልትን ፍረ ምረን ዝኮኑ አብ መሸጢ አሕምልትን ፍረምረን ንምልከት አለና::ዝተፈላለዩ ፍረ ምረታት ድማ ንምልከት::አብ ከባቢኩም ከምዚ አሎ ዶ?

ናይ ኦርቶዶክስ ተዋህዶ ክርስትና ሃይማኖት እምነት ተከተሊቲ ካብ ዝብሃሉ ምልክታት ሓደ ዝኮነ ኣብቲ ቀጠልያ ሕብሪ ዘለዎ ጨርቂ ዘሎ ስእሊ ኣድህኖን እንታይ አሎ?

ናይ ሃገረ ኢትዮጵያ ካብ እትምከሐሎም ናይ ስፖርት ውድድራት ታዓዊታ ካብ እትምለሶሎም ሓደ ዝኮነ ጉያ እዩ። ብሩህ ገፁ ዝስሕቅ ዘሎ ኣትሌት መን ይብሃል ሽሙ?

ብዙሕ ዝተዋህለለ ፍረ ኣራንሺ ተዳለዩ ይረአ፡፡ እቲ መቐመጢ ኒኬል እውን ክኽእሎ ኣይካኣለን፡፡ ዝበሰለ እውን እዩ፡፡ እዚ ዝብላዕ ዶስ ዝሽየጥ ይመስለኩም?

ካብ ዓይነታት ኤሌክትሮኒክስ ኣፑል ትበሃል እትከውን ብኤሌክትሪክ እትሰርሕ መብናህቲ ናይ ገዛን ናይ ስራሕን ኣፑላት እዛ ንሪኣ ዘለና ኣፑል ድማ ክቢ ቅርፂ ኣለዋ። ዝተፈላለዩ ቅርፂ ።

ዕንጨይቲ መስቀላትን ወርቃዊ ሕብሪ ዘለዎም ብራሻታትን ኣብ ሰማያዊ ድሕረ ባይታ ዘርኢ እዩ። መስቀላት ብማእከላይ ገምጋም ኢትዮጵያዊት ኦርቶዶክስ ተዋህዶ ቤተክርስትያን ዝጥቀመሎም መንፈሳዊ መሳርሒታት እዮም። እዞም ዕንጨይቲ መስቀላት ኣብ ባህላዊ መንፈሳዊ ህይወት ኢትዮጵያ እንታይ ዕማም ኣለዎም?

ቤት መስተታት ንስሕበት ስራሕ ተቐምቲ እኳ እንተኾኑ ብኻሊእ ወገን ድማ መናእሰይ ዕላመኦም ክርስዑ ይገብራ እየን፡፡ ከም ቡና ወይ እውን ኮፊ ሃውስ ዝባላ ናይ ስራሕ ቦታታት፡፡

ኣብዚ ዘሎ መፋለጢ ናይ ኢትዮጰያ ንግዲ ባንኪ ዝህቦም ግልጋሎት ብዝረዝር ዝገልፅ መፋለጢ እዩ ። ኣብ ስራሕኩም መፋለጢ ተጠቀምቲ ዲኩም ?

ኣዘዩ ስሓቢ ክትርእዮ ደስ ዝብል ቦታ እዩ። ብጎቦታት ዝተከበበን ተክልታት ዝመልኣ ምዕሩጉን ናይቲ ህንፃታት ቆርቆሮ ብሰማያዊ ሕብሪ ዝተቀለም ኮይኑ ንዓይንካ ድማ ስሓቢ እዩ።

እዚ ህንፃ ደቂ ኣንስትዮን ህፃናትን ዝሕከሙሉ ማእኸል እዩ፡፡ ናይዚ ትካል ሽም ከምዘመልክቶ ኣብዚ ማእከል ደቂ ተባዕትዮ ባፅሓት ኣይሕከሙን፡፡ ንምንታይ ከምኡ ኾይኑ?

ተፈለጥቲ ሰባት፡- ኣብ ናይ ኢ/ያ ናይ ፖለቲካ ስልጣን ካብቶም ዝፍለጡ ሰባት ነበር ኘሬዚዳትን ኢ/ያ ወ/ሮ ሳህለወርቅ ዘውዴን ነበር ምክ/ጠ/ሚ ደመቀ መኮነንን እዮም፡፡

ኣብዚ ብደቂ-ኣነስትዮ ዝስርሑ ስራሕቲ ናይ ኢድ ኮይኑ መሰብ ዝበሃልኮይኑ መሰብ ብዙሓት ሕብሪታት ሓሪን እድኒን ዝተሰረሐ ናይ ገዛ ኣቅሓ እዩ:: ሎሚ መሰብ ክሳብ ክንዳይ ዋጋ ይሽየጥ ?

መፋለጢ፡- ኣብ ናይ ሓደ ትካል ንሓደ ስራሕ ወይ ዕላማ ኣብ ቢልቦርድ ለጢፍካ ወይ ብፅሑፍ ኣብ ሚድያ እተፋልጠሉ ሜላ ናይ ሓበሬታ ምምሕልላፍ እዩ፡፡

ካብ ዓይነታት መስተታት ሓደ ቡና እዩ፡፡ ኣብ ሃገርና ኮነ ኣብ ትግራይ እቲ ዝበዝሐ ክፋል ሕ/ሰብ ዝለመዶን ዝሰትዮን ባህላዊ መስተ ቡና እዩ፡፡

ናይ ገዛ ኣቑሑት፡- ብረት ድስቲ ካብ ናይ ገዛ ኣቑሑት ሓደ እዩ፡፡ ስራሕቲ ገዛና ኣሳልጦ ንኽህልዎ ብብረት ድስቲ ንሰርሕ፡፡ ከም ፀብሒን ማይ ምፍላሕ የፋጥን፡፡

ናይ ቡና መሳርሕታት ፊት ንፊት ይርአዩና ኣለዉ፡፡ እቶም መሳርሒታት ቡና እኒ ጀበና፣ መቐመጢ ጀበና፣ ናይ ፈናጅል መቐመጢ፣ ፈርኔሎ ዝኣምሰሉ እዮም፡፡

ኣብዚ ኣብ ተንጠልጣሊ ኣቑሑ ኣትክልትታት ተተኺሎም ኣለዉ፡፡ እዚ ናይ ቦታ ሕፅረት ንዘለዎም ጠቓሚ ሜላ እዩ፡፡ ኣብ ገዛኹም ናይ መሬት ሕፅረት ኣሎ ዶ?

እዛ ጋል አነሰተይቲ ዝተፈላለዮ መግለፂ ባህሊ ዝኮነ መጋየፅታት ዝገበረት ኮይና ከም ጎባግብ ፣ መቀነት ፣ሓምባር ፣መሰቀል ናይክሳድ ጥልፍ ክዳን ተከድና አላ ።ዝአሰሮቶ አብ ገንበራ እንታይ ይበሃል?

ሙዚቃ እቲ ዝዓበየ ዓውዲ እንዳስትሪ እንትኮን ፣ካብ ዓይነታት መሳሪሒ ሙዚቃ ኣብዚኣ እንሪ ዘለና ፕያኖ እንትኮን ሙዚቃ ንምድማቅን ፅቡቅ ድምፂ ንህልዎ ዝጠቅመና መሳርሒ ዘመናዊ ሙዚቃ እዩ።

ካብተን ዓበይቲ ተሽከርከርቲ ዝበሃላ ናይ ናይ እምኒ ፅዕነት መኪና እትከውን ዝተፈለለዩ ስራሕቲ ማለት ንልምዓታዊ ስራሕትን ንናይ ውልቀ ስራሕት ዝጠቅመና እምኒ ናብ ዝደለናዮ ተብፀሐልና እያ። እዛ መኪና እዚኣ ሽማ መን ትበሃል ?

ጭራዋጣ ካብ ባህላዊ መሳርሕታት ሙዚቃ ትግራይ ሓደ እዩ፡፡ ብዙሓት ባህላዊ ደረፍቲ በዚ መሳርሒ ጥራይ ንደርፎም እትዕጅቡ ይርአዩ፡፡ እዚ እንሪኦ ዘለና ደራፊ ሓደ ካብኦም እዩ፡፡

ሰባት ኣብ መሶብ ኣብ ዝቐረበ መኣዲ ከቢቦም ይምገቡ ኣለዉ፡፡ ከምዚ ዝኣምሰለ ናይ ኣመጋግባ ስርዓት ኣብ ምንታይ ከባቢ ዝርአ ዓይነት እዩ?

ንኣሽቱ ህጻናት ኣብ ክፍሊ ኮፍ ኢሎም ፍሽኽ እናበሉ ይረኣዩ። ኣራንሺ ክዳንን ምስኡ ዝሰማማዕ ናይ ቤት ትምህርቲ ዩኒፎርምን ተኸዲኖም እዮም። ኣብ ቅድሚት ዘሎ ቆልዓ ኢዱ ናብ ካሜራ ገጹ የወዛውዝ ኣሎ። ኣብ ከምዚ ዝበለ ክፍሊ ተማሃራይ ክትከውን ትደሊ ዲኻ? ንምንታይ?

ናይ አዲስ አበባ አየር መንገድ ብጣዕሚ ደስ በሃሊ ቅርፂ ዘለዎ ኮይኑ፤ አብቲ መእተዊ ቦታ ከዓ ብሓምለዋይ ተክሊታት ዝተከበበ እዩ፡፡ አየር መንገድ ናይ መዕረፊን መበገሲን አየር እዩ፡፡ አብ አየር መንገድ መእተዊ ጥቃ ዘሎ ህንፃ እንታይ ይበሃል?

ካብ ዓይነታት ቁኖ ሓደ ቁፅርፅር ዝበሃል እዩ፡፡ እዚ ናይ ቁኖ ዓይነት ምስ ገለ ደቂ ኣንስትዮ ፅቡቕ ኮይኑ እንትኸድ ንርኢ፡፡ ካብዚ ወፃኢ ካልእ ዓይነት ቁኖ ኸ ኣሎ ዶ?

ኣብ ቀላይ ካብ ዝነብሩ እንስሳት ጉማረ ዝበሃል እንስሳ ንርኢ ኣለና፡፡ ካብዚ ወፃኢ ካልኦት ኣብ ቀላይ ውሽጢ ዝነብሩ እንስሳት ትፈልጡ ዲኹም?

ዝተፈላለዩ ዓይነታት ምግቢ አለው ካብአቶም ድማ ቅጫ እዩ። ቅጫ ካብ ዝተፈላለዩ ዓይነት እክሊ ይስራሕ ካብ ስርናይ ካብ ፊኖ ካልኦትን ይስራሕ። አዴታትና ቅጫ እናሰንከታ ዘሪኢ ኮይኑ እዩ። ንስካትኩም ከ ቅጫ ትፈትዉ ዶ?

ብጥበበኛታት ብዝተፈላለዩ መልክዕ ብጥንቃቐ ንደቂ ኣንስትዮ ፅባቐ ዝውዕል ኣብ ክሳድ ዝእሰር መስቀል ናይ እዝኒ ካብ ወርቅን ካልኦትን ተዘጋጅዩ ዝቐረበ መጋየፂ እዩ።

ተመሃሮ ኣብ ቤት ትምህርቲ ዝኽደንዎ ሓደ ዓይነት ልብሲ ዲቢዛ ወይ ዩኒፎርም እናተባህለ ይፅዋዕ፡፡ ተመሃሮ ዲቢዛ ንኽኽደኑ ምግዳድ ንምንታይ የድሊ ይመስለኩም?

ባህላዊ ክዳን ዝተኸድኑ ደቂ ተባዕትዮን ደቂ ኣንስትዮን ክደርፉን ክሳዕስዑን ይረኣዩ ኣለው ። ኣብ መሬት ደው ኢሎም ባህላዊ ሳዕስዒት ብሓጎስ የቕርቡ። እዚ ባህላዊ ሳዕስዒት ካብ ኣየናይ ክልል ምዃኑ ክትግምቱ ትኽእሉ?

ሓደ ሰብኣይን ሓንቲ ሰበይትን ኣውርስ ዝበሃል ናይ ተምቤን ባህላዊ ሳዕስዒት ይፃወቱ ኣለዉ፡፡ ኣብ ከባቢኹም ከ እንታይ ዓይነት ባህላዊ ፀወታ ኣሎ?

ዝተፈላለዩ ዓይነታት እስፓርት ዘለዉ ኮይኖም ካብአቶም ሓደ ጉያ እዩ። አብዚ ከም እንዕዞቦ ዘለና ድማ መናእሰይ ብናይ ኤሌትሪክ ማሽን ዝተሓገዘ መስርሒ እስፓርት ሰፓርቲ እናሰርሑ ዘሪኢ ምስሊ እዩ።

እዞም ናይ መዝቃ ስዕስዕት ባህላዊ ስዕስዕት እንትከውን ኣብ ከባቢ ትግራይ እንትከውን ኩሉም ደቂ ተባዕትዮ እንትኮኑሓደ ዓይነት ክዳን ተከደኖም እንታይ ዓይነት ስስዒት ይብሃል?

አብ ኢትየጲያ ካብ ዝርከቡ ሃይማኖታት ሓደ ሃይማኖት አርቶዶክስ ተዋህዶ ኮይኑ አብዚ ከም እንዕዞቦ ዝተፈላለዩ ዓይነታት መስቀልን ናይ ኢድ ዝግበር መጋየፅን ኮይኖም እዚኦም ካብ ምንታይ ዝስሩሑ ይመስለኩም?

ኣብ ሃገርና ከማኡ እውን ኣብ ክልልና በቢ ከባቢ ኡ ሓረስታይ ዘምረቶ ምህርቱ ናብ ኣብ ከባቢ ኡ ዞሎ ዕዳጋ ብምውሳድ ሸይጡ ዘድልዮ ዓዲጉ ዝምለሰሉ ኩነታት ኣሎ እዚ ዝረ አ ዘሎድማ ናይ ኣትክልቲ ዕዳጋ እዩ::

ኣብ ዘመናዊ ክሽነ ናይ ክሽነ ሙሉእ ኣልባስ ዝገበረት ምግቢ ተዳሉ ሰበይቲ ንርኢ ኣለና፡፡ እዛ ሰበይቲ ናይ ምግቢ ምድላው በዓልቲ ሞያ ዶ ትመስል?

ፍልይ ዝበለ ስታይል ዘለዎ ክዳን ዝተኸደና ሰለስተ ደቂ ኣንስትዮ ይርአያ ኣለዋ፡፡ እዚ ናይ ታይት ካብ ምዕራባውያን ዝተወረሰ እምበር ሃገራዊ ኣይኮነን፡፡

ካብቶም ኣውና ኢልና ንዛረበሎም ተዋሳእቲ ሓደ ዝኮነ ሰራዊት ፍቅሬ እናተባህለ ይፍለጥ ኮይኑ ብዙሓት ድራማን ፊልምን ናይ ዝተፈላለዩ ድርጅት እውን ማስታወቂያ ይሰርሕ እዩ።

ካብ ዓይነታት ምግቢ ኣብዚ እንሪኦም ዘለና እንጀራ ብዘይተቀረፈ ድንሽ በርበረ ፀብሒን ተቀሪቡ ኣሎ። ምግቢ ንሰውነትና ካብ ጠቀምቲ ዝበሃሉ እቲ ቀንዲ እንተከውን ቫይታሚን ኣብ ዘለዎ ምምጋብ ግን ፀገም ኣለና።

ኣቶ ሽመለስ ኣብዲሳ ኣብ ናይ ኢ/ያ ናይ ፖለቲካን ስልጣንን ዝተፈለጠ ሰብ እንትኸውን ናይ ኦሮምያ ክልል ኘሬዚደንት እውን እዩ፡፡ ብኦሮምኛ ቋንቋ ክዛረብ ከሎ ዶ ሰሚዕኹምዎ ትፈልጡ?

እዚ ነዊሕ ቁመት ዘለዎ ሰብኣይ ኣብ መድረክ ወፂኡ ማይክ ሒዙ እንዳደረፋ ብዙሓት መናእሳይ ክሸልምዋ ካብ ከፍ ምባሎም ተላዒሎም ናብኡ ይከዱ ኣለው።

ኣብዚ ጉጅለ ደቂ ተባዕትዮ ኣብ ዙርያ ሓደ ዓቢ ጠረጴዛ ኮፍ ኢሎም ይረኣዩ። መብዛሕትኦም ዝተፈላለየ ባህላዊ ክዳውንትን ቆቢዕን ዝለበሱ እዮም። ብድሕሪ እቲ ጠረጴዛ ቀይሕ መጋረጃን ባንዴራ ትግራይን ዘለዎ መኽፈቲ ይርአ። እዞም ሰባት እዚኦም ክሳብ ክንደይ ይዛተዩ ይመስለኩም?

ዝተፈላለዩ ናይ ተክልታት ዓይነት ከም ካውሎ ሳላጣ ዝረአ ዘሎ ንወዲሰብ ጥዕና ጠቃምቲ እንትኮኑ ብመልክዕ ፀብሕን ብጥሪኡን ድማ ኣብ ትቅሚ ይውዕል።

እዚ እንርእዮ ዘለና ምስሊ ሰለስተ ቆልዑ ኣብ ኣፋ ደገ ገዛ ደው ኢሎም ዘርኢ ምስሊ እዬ ። እዚ ገዛ ካብ እንፀይቲ ዝተሰርሐ ማዕፆን መስኮትን ኣለዎ ።

አዚ ናይ ምግብ ዓይነት ኮይኑ ድንሸ እዳተባሃለ ይፂዋዕ ንወድሰብ ዘለዎ ጥቅሚ አድለይቲ ካብ ዝባሃሉ ካብ ዝተፈላለዩ አትክሊትታት ከም ድንሸ ብፀም ከነ ብሰዒረት ዝብላዕ ምግብ እዩ።

ኣውነ መንጠሌን ካብቶም ትሻዓተ ቅዱሳን ሓደ ዝኮኑ ፃዲቅ እንትኮኑ ብኣመንቲ ኦርቶዶክስ ተዋህዶ ክርስትያን ዝተሰረሓ ቤተ- ክርስትያን እዩ። ኣብ ከባቢ ኣክሱም ከም ዝርከብ ትፈልጡ ዶ ?

እዚ ኣብ በሪኽ ቦታ ዝርከብ ቤተ ክርስቲያን መንፈስካ ዘሕድስ ፍሉይ ቦታ እዩ፡፡ ወለድና ንቤተ ክርስቲያን ኣብ በሪኽ ቦታ ዝሃንፁ ስለዚ ዶ ይኾን?

ኮካ ባተር ዝበሃል ዓይነት ናይ ፕላስቲክ ዕሹግ ምግቢ ይርአ ኣሎ፡፡ ምግብታት ኣብ ፕላስቲክን ታኒካን መትሓዚ ዝዕሸጉሉ ዋና ዋና ምኽንያት እንታይ ይመስለኩም?

ኣብዚ ናይ ገጠር ገዛ እነተከውን እዚ ዘለዎ ወቅቲ ድማ ኣብ እዋን ቀውዒ ኮይኑ ኣብ ዓውዲ ሓሰር ጣፍ ተከይዱ ከይተለዓለ ከም ዘሎ የረኣና ኣሎ።

ኣብ ኢትዮጵያ ካብ ዝርከቡ ሃይማኖታት ሓደ ዝኮነ ኦርቶዶክስ ተዋህዶ ክርስትያን እንትከውን፣ መርሓቲ ሃይማኖት ኣቅሽሽትን መእመናትን ነጋሪት እንዳወቁዑ እንዳዘመሩ እዩ። ንስኩም ከ መዝሙር ትክእሉ ዶ?

ኣናናስ ሓደ ካብ ዓይነታት ቆዋሚ ተክሊ ፍራምረ ኮይኑ፣ ብፅሟቅን ብምቁራፅን ንዓብይን ንእሽተይን ደቂ ሰባት ብምስታይን ብምብላዕን ንጥዕንኡ ኣገዳሲ ምኳኑ ትፈልጡ ዶ?

ሓደ መንእሰይ ኣብ ውሽጢ ማይ ኣትዩ ብክልተ ኢዱ ፃዕዳ ዝመስል ሒዙን ብድሕሪኡ ድማ ኣናእሽተይ ከውሕታት ንርኢ ኣለና። ቀይሕ ነገር እውን ኣሎ።

ኣብ ኣኽሱም ሓወልቲ ከባቢ ዝሽየጡ ካብ እምኒ ዝተሰርሑ ናይ ክሳድ መሳቕል ንርኢ ኣለና፡፡ እዚ መስቀል መስርሒ እምኒ ካበይ ቦታ ይመፅእ?

እዚ ኣብ ወሰን ጽርግያ ዝተሃንጸ ክልተ ደርቢ ገዛ ዘርኢ እዩ። ኣብ ታሕተዋይ ደርቢ ናይቲ ገዛ “መደበር መድሃኒት ፊርቱና” ዝብል ጽሑፍ ተሰቒሉ ኣሎ። እዚ ፋርማሲ እዚ ኣበይ ከባቢ ወይም ከተማ ይመስለኩም?

እዚ ኣብ ክፉት ኣየር ዝርከብ ካፌ ወይ ቤት መግቢ ዘርኢ እዩ። እቲ ቦታ ብዕንጨይቲ ዝተሰርሐ መንበርን ጠረጴዛን ዝተዓደለ ኮይኑ፡ ብመንጽር ህንጸት ተፈጥሮኣዊ ዝመስል ኣቃውማ ኣለዎ። ንስኩም ከ ኣብ ከባቢኩም ከምዚ ዓይነት ካፌ ኣለኩም ዶ?

እዚ አብ ትምህርትቤት ኮይኑ ዝተፈላለዪ ተማሃሩ ከፊ ኢሎም መምህር ድማ ጠጠው ኢሉ ሕቶ እንትጥይቆም ኩሎም ድማ ኢዶም አውፂኦም ክምሉሱ ይራእዪ።

ቡዙሕ ማሕረሻ ዘለዋ ኮይና ንምሕራስ እንጠቀመላ ። መብዛሕቲኡ ግዜ ኣብ እዋን ክራማት እና እንጥቀመላ። ሰማያዊ ሕብሪ ድማ አለዋ ። እቲ ትሓርስ ዘለ ስማ እንታይ ትብሃል

ኣይተ ደመቀ መኮነን ናይ ኢትዮጵያ መንግስቲ ምክትል ጠቅላይ ሚኒስትር ኮይኖም ሰሪሖም እዮም፡፡ ንሶም ካብ ስራሕ እንትሰናበቱ ስለ ንሶም ጠቅላይ ሚኒስትር ዓብዪ ኣሕመድ ዝበልዎ ነገር ትዝክሩ ዶ?

ሰለስተ ጽምዲ ጫማታት ኣለዉ። እቲ ሓደ ጸሊም፡ እቲ ካልኣይ ግራጭ፡ እቲ ሳልሳይ ድማ ጻዕዳ እዩ። ኩሎም ናይ ፑማ ስኒከር እዮም። ንኽነቕጹ ኣብ ትሑት ቦታ ተርጊሖም ይርከቡ። ካብዘን ሰለስተ ጫማታት ኣየናይ ሕብሪ ምመረጽካ?

ሸበጥ ጫማ ካብ ጎማ ዝስራሕ ኮይኑ ብዝተፈላለዩ ሕብርታትን ዲዛይናትን ዓቀንን ንወድን ጓልን ዝገብርዎ ጫማ እዩ። ንስኩም ከ ሸበጥ ገርኩም ትፈልጡ ዶ?

እዚ ወንበር ካብ ዝተፈላለዩ ዓይነታት ዝተሰርሐ እንትኮን ካብ ሓፂን ቆርቦትን ኮይኑ ንከፍ መበሊ ድማ ይጠቅመና መብዛሕቲኡ ግዜ ድማ አብ ናይ መንግስትን ናይ ውልቀን መስራቤታት ንረክቦ አብ ከባቢኩም ከ ከምዚ ዝበለ ወንበር አሎ ዶ?

ንሓንቲ ሃገር ትምህርቲ ብጣዕሚ ወሳኒ እዩ። አብዚ ከም ንዕዘቦ አብ ቤት ትምህርቲ ተምሃሮ አብ ወንበር ከፍ ኢሎም እናተምሃሩ ኮይኖም ትምህርቲ ንሓንቲ ሃገር ክንደየናይ ጠቃሚ ከም ዝኮነ ትፈለጡ ዶ?

ጫማ ካብ ኣድለይቲ ነገራ ናይ ወዲ ሰብ ሓደ ኮይኑ በብዝተፈላለየ ቅርፅን መልክዕ ውን ይስራሕ፡፡ ንኣብነት እዚ ናይ ደቂ ኣንስትዮ ዝንጉርጉር ዝበለ ሕብሪ ዘለዎ እዩ፡፡ ናትኩም ድሌት ከ እንታይ ዓይነት ይኸውን?

እዚ አብ ሐደ መንደር ሰባት ተአኪቦም እናተንቃሳቀሱ እንትኾኑ ባጃጅ፣ ዝፈረሰ መንደቅ ገዛ፣ ስእሊ መድሃኒአለም፣ እመቤታችንን ቅዱስ ምካኤልን ዝተዘርግሑ አለው። አበይ ቦታ ይመስለኩም?

በሪ ገዛ ዝተቖለፈሉ ሸንሸል ይርአየና ኣሎ፡፡ እዚ ሸንሸል ዝበሃል መሳርሒ ኣብ ናይ ገጠር ከባቢታት ዘለዉ ቡላ ማዕፆታት ዝቑለፉሉ መሳርሒ እዩ፡፡

ሓንቲ ሮኬት ብሓውን ትክን ልዕሊ መሬት ክትድይብ ትረአ። ኣብ ልዕሊ እቲ ስእሊ፡ “እዚኣ ናይ ጠፈር መንኮርኮር እያ” ዝብል ጽሑፍ ኣሎ። እዛ ሮኬት ኣብ ከመይ ዝበለ ተልእኾ ክትህሉ ትኽእል ትብል?

ጓል ኣነስተይትን ወዲ ተባዕታይን ሸሪጥ ኣገልድም ዝገበሩ ሰባት ይርአዩ ኣለዉ፡፡ እዞም ሰባት ብኣንፃር ኣከዳድንኦም ናይ መን ብሄረ ሰብ ሰባት ይመስሉ?

ብናይ ራያ አከዳድና ዝተመላከዑ በትሮም ሒዞም ክላሾም ሒዞም ድምፃዊት ሰብለ ምስ ሰለስተ አወዳት አላ። እቲ ሓደ ፍሉጥ ድምፃዊ ናይ ራያ እዩ መን ይበሃል ?

ኣዝዩ ብበዝሒ እንርእዮም ካብዘለና እቶም ዝተወሰኑ ፀሊም ሕብሪ እቶም ዝተወሰኑ ድማ ብጫ ሕብሪ እቶም ካልኣት ድማ ቀይሕ ሕብሪ ዘለው ንምንታይ ይጠቅሙ?

እዚ አብ እስክሪን እንምልከቶዘለና ምስሊ ካብቶም ዘመናዊ ዘመን ዘምፅኦም ኮይኑ ብኤሌትሪክ ዝሰርሕ ማሽን ንምልከት አለና::ብዝተፈላለየ አቅጣጫ መውረድን መደየብን በበይኑ ንምልከት አለና::

ሓደ ሰብ ኣብ እግሪ ዓብዪ ኦም መፅለሊኡ ገይሩ ኣሎ፡፡ ቁፅርፃራትን ከም እኒ ጀሪካን፣ ቢያቲ ዝኣምሰ ኣቑሑ እውን ምስኡ ኣለዉ፡፡ ኣብ ከባቢኹም ከ ካብ ገዝኦም ዝተመዛመሉ ሰባት ኣበይ ኣፅሊሎም ይርአዩ?

አዛ ብጣዓማ ውቅብትን ደስ ባሃሊት ተፈታውትን ክትኮን ተላ መብዛሓትኡ ናይ ዓመት ባዓል እንትከውን ጋሻ ክመፅእ መቅረብ ንጥቀመሉ ከብ ምግብ ዓይነት እንታይ ይከውን?

መፅሓፍ ንተምሃራይ ካል መመህር እዩ፡፡ እዚ ዓይነት መፅሓፍ ድማ ንናይ ህፃናት መሰረት ትምህርቲ ፊደላት ዝሓዘ ብቋንቋ ትግርኛ ዝተፃሓፈ መፅሓፍ ተምሃሮ እዩ፡፡

ካብ ኣትክልትን ፍራምረታትን ካብ ዝምደቡ ሓደ ማንጎ እዩ፡፡ ክብደት ንምውሳኽ ማንጎ ተመራፂ እዩ፡፡ 100 ግራም ማንጎ 75 ካሎሪ አለዎ፡፡ ማንጎ ስታርች አለዎ፡፡ ብጣዕሚ ክበስል ከሎ ድማ ናብ ስኳርነት ይቕየር፡፡

እዞም ክልተ ሰባት ሰባአይን ሰበይትን ኮይኖም ብሓደ ከፊ ኢሎም ሸዊት ዓተር እቶም ሰባአይ እዳበሊዑ ክልተኦም እዳሳሓቁ አብ ገዝኦም ከፊ ኢሎም እነሂቡ።

ስድራ ኣብ ዓራት ወይ ከዓ ኣብ መዕሪፊ ግድም ኢሎም ይራኣዩ፡፡ ኣቦን ኣዶን ሓደ ህፃንን እዩም፡፡ ንስኹም ከ ብዛዕባ እዞም ስድራ እዚኦም እንታይ ሓሳብ ኣለኩም?

ካብ ዝተፈላለየ ዓይነታት እፅዋትዝሰራሕ ኮይኑ ብዝበለፀ ድማ ዓኪ ዝበሃል ኦም ንዝተፈላለዮ ናይ ፈርንቸር ስራሕቲ አቁሑ ገዛ ከም ጠረጴዛ መጎዝጎዚ ወንበር ዝበሉ ይሰርሑ እዮም ። ከምዚ ወንበር አለኩም ዶ?

እዚ አብ ትግራይ ዝርከብ ብምኽንያት ኩናት ዝተፈናቀለ ህዝቢ ዝርከብ መዐቀዊ ዝተሰርሐ ናይ ህፃና ትምህርቲን መዛናግዕን ኮይኑ ክልተ ቆልዑ ሐፍ ኮፍ ይብሉ አለው።

አብ ትግራይ ካብ ዝርከቡ ናይ ተጋደልቲ ዝኮኑ ሓደ ተጋዳላይ ገብረ ገብረፃዲቅ እዩ። ተጋዳላይ ገብረ ገብረፃዲቅ ንነወሕ ግዜ አብ ውድብ ሕውሓት ዝሰርሐ እዩ።

ፀሊም ብፀሊም ሕብሪ ዘለዎ ተሽከርካሪን ወንበር ፀሊም ሕብርን ንእሽተይ ፃዕዳ ሕብርን ዘለዋ ኮምፒተር አብ ርእሲ ጠረጴዛ ዘሎ ኮይኑ እቱይ ገዛ ፃዕዳ ቀለም እዩ ተቀሊሙ። ናይቲ ገዛ ቀለም ባህ ይብል ዶ?

ተምሃሮ ብበዝሒ ተኣኪቦም ኣብ ክፍሎም ኮፍ ኢሎም እቲ ሓደ ደቂሱ እቶም ብዙሓት ተመሲጦም ይከታተሉ ኣለዉ። እቶም ተምሃሮ እንታይ ዓይነት ሕብሪ ዲቪዛ እዮም ጌሮም ?

እዚ ናይ ዕዳጋ ቦታ እዩ፡፡ ኣብ ናይ ቆፅሊ ጌሾ ዝሽየጠሉ ዕዳጋ ኮይኑ ብቡዙሕ መዳበርያ ዝመልአ ድማ ንኽሽየጥ ተቐሪቡ ይረአ ኣሎ፡፡ ንስኹም ከ ዕዳጋ ናይ ጌሾ ዶ ትፈልጡ?

እዚ ናይ ካቶሊክ እምነት ተኸተልቲ ቤተ ኣምልኮ እዩ፡፡ እዚ ናይ ቤተ ኣምልኮ ህንፃ ኣሰራርሕኡ ምስ ናይ ኦርቶዶክስ ተዋህዶ ይመሳሰል ዶ?

ትካላት፣ ማሕበራት ከምኡውን ውድባት ብኣርምኦም ኣቢሉ መንነቶም ይፍለጥ እዩ፡፡ እዚ ብኽንቲት ዝመስል ኣርማ ዝተወከለ ኢፕድ ዝበሃል ከ መን ኮን ይኾን?

አዞም ናይ ሃይማኖት አቦታት ኮይኖም ፈለሰት እዳተባሃሉ ዝጽዉኡ ኮይኖም ናቤተ እምነት ወይ ቤተክርስትያን እንትኸዱ ንርኢ እዞም ፈለስቲ እዚኦም ኣብ ገዳም ዝነብሩ እዮም።

ንወድሰብ ንዕለታዊ መነባብርኡ ዝጥቀመሎም ዝተፈላለዩ ዓይነት እኽልታትን ጥረምረን ዝጠሓነሉ ቤት ጥሕኖ ኮይኑ ሓደ ሰብ ክልተ መጥሓን ሒዙ እንዳሰርሐ ከም ዘሎ ዝገልፅ ስእሊ እዩ።

ኣብዚ ዘለው መጋየፅታት ናይ ኢድ ካብ ዕንቁ ወይ ድማ ካብ ኦም ዝተሰርሑ ዑንቁታት ዝተሰርሑ ላካን ርግሀን ዝተሰፈዩ ስፈታት ኣለው። ካብ ሓመድ ዝተሰረሑ ጀበና ንምታይ ይጠቅም ?

በዚ ናይ ሕርሻ ቦታ ብናይ ዕንጨይቲ ባሎ ኣቢሉ ዝሓለፈ ናይ ኤለክትሪክ ገመድ ኣሎ፡፡ እዚ ባሎ ብቐሊሉ በስቢሱ ዝወድቕ እዩ፡፡ ከምዚ ዝበለ ኩነታት ገጢሙኩም ዶ ይፈልጥ?

ዝተፈላለዩ ዓይነት አስራራሓ ገዛ አለው አብዚ እንዕዘቦ ድማ ቪላ ገዛ ኮይኑ ብዕንበባ ዝማዕረገ ገዛውቲ ንዕዘብ ። እዚ ቦታ አበይ ከባቢ ይመስለኩም?

ኢትዮጵያ ብናይ ጉያ ስፖርት ቀዳሞት ካብ ዝኾኑ ሃገራት ሃንቲ እያ፡፡ ብደቂ ኣንስትዮ ኮነ ብደቂ ተባዕትዮ መራሒት እያ፡፡ ካብተን ብሎፃት ደቂ ኣንስትዮ ንመን ትፈልጡ?

ደርሆ ካብ እንስሳ ዘቤት ሓንቲ እንትከውን ንወዲ ሰብ ንምግብነት ብቀይሕ ፀብሒ እግሪ ደርሆ ምስ እንቁላሊሕን ኣጅቦን ብእንጀራ ከምትቅረብ ትፈልጡ ዶ?

ናይ ሽፌራት /መራሕቲ መኪና/ ሕቶ እትምልስ ዝተፃሓፈት መፃሓፍ እንትከውን ዝተፈላለዩ ኣንፈት ዝሕብሩ ብስዕሊ ብፅሑፍን ድማ ንሽፌራት እትምህር መፃሓፍ ምኳና ትፈልጡ ዶ ?

ካብ ዓይነታት ተሽከርከርቲ በዓልቲ ሰለስተ ጎማ ተሽከርካሪት እያ። እዛ ተሽከርካሪት በዓዕ ሰለስተ ጎማ እዚኣ ሙሃዱራ ትበሃል። መሃዱራ ነዳዲ ትጥቀም ዶ ?

ኣብ እዋን ከውዒ እክሊ ይክየድ ካብኡ ንሰብ እቲ ፍረ ኮይኑ ንእስሳት ድማ ምግቢ ሓሰር ብስርዓት ይቅመጥ። ስርናይ ወይ ስገም ናይ እንስሳት ምግቢ እንታይ ይበሃል?

ከም እንዕዘቦ ዘለና ደቂ አንስትዮ ተምሃሮ ብሓባር ተአኪበን ናይ ቤት ትምህርተነ ክላስ ወይ ህንፃ ብናይ ቡሩሽ ቀለም ቀለም እናቀብአ እየን ዘለዎ።

ኣብ ትሕቲ ብደመና ዝተሸፈነ ሰማይ ኣዝዩ ሰሓቢ ዝኾነ ብዝራእቲ ዝለምዓ ምድረ ገፅ ይርአ ኣሎ፡፡ ካብዚ ኩነታት ተላዒልኩም እዋኑ እንታይ ምዃኑ ክትግምቱ ዶ ትኽእሉ?

ካብ ስፖርታዊ ምንቅስቃሳት ሓደ ካብ ዝኾነ ሓንቲ ጓል ኣነስተይቲ ኣብ ናይ ስፖርት ስራሕቲ ጂም እንዳሰርሐት ትረአ፡፡ ንስኻትኩም ከ ከምዚ ስፖርት ዓይነት እዚ ትሰርሑ ዶ?

ዒቃ ዝበሃል ዓይነት ተኽሊ ይርአየና ኣሎ፡፡ እዚ ተኽሊ ገመድ ንምስራሕ ይጠቕመና፡፡ እዚ ዓይነት ተኽሊ ካብ ገመድ ወፃኢ ኸ ንምንታይ ይጠቅም?

ብናይ ባህሊ ክዳውንትን መጋየፅታት ዝወቀቡ ደቂ ተባዕትዮን ደቂ ኣንስትዮን ኣብ ሓደ መኣዲ ተቐሪቦም ኣለዉ፡፡ ቀዳሞት ብኸምዚ ኣገባብ እዮም መኣዲ ይቕመጡ ነይሮም፡፡

ፃዕዳ ብፃዕዳ ሕብሪ ዝኮነት መኪና ኣብ ናይ ኣርባዕተ ጎማ ተሽከርከርቲ ትምደብ ኮይና ናይ ቅዲሚታን ናይጎ ናን መስትያት ዝኮነት ኣብቲ ጥቅኣ ዘሎ ንምንታይ እዩ ዝጠቅማ?

መገናፈሊ ቡና ካብ ሓፂን ዝተሰረሓ ኮይኑ ቡና ኣብ ጀበና እንዳፈለሓ ንመጋናፈልን ማይ መእተውን ዝጠቅም ኮይኑ፣ ኣብ መብዛሕቲኡ ገዛ ከምዘሎ ትፈልጡ ዶ?

ኣብ መደርደሪ ድኳን ዝርከቡ ኩኪስ ቸኮሌት ቺፕ ዘርኢ እዩ። ኣብ ጸጋም ብጫ ሕብሪ ዘለዎም “ካድበሪ ቾኮቤክስ” ዝበሃሉ ኩኪስ ኣለዉ። ኣብ የማን ጸሊም ኩኪስን ጻዕዳ ክሬምን ዘለዎ ዓቢ “ኦሪዮ” ኩኪስ ኣሎ። ካብዞም ኩኪሳት ኣየናይ ክትበልዑ ምመረጽኩም?

ፊት ንፊትና እንስሳት፣ ሰባትን መኻይንን ዝንቀሳቐስሉ ክፍሉ ከተማ ይርአየና ኣሎ፡፡ እንስሳትን ሰባትን ዝንቀሳቀሹሉ ናይ ፅርጊያ ወሰን መንገዲ እንታይ እናተባህለ ይፅዋዕ?

ሰራው ተክሊ ሓደ ካብ ቆዋሚ ተክሊ እንትከውን ቆፅሉ ንእንስሳ ዘቤት ምግቢ ንኣብነት ንጤሌበጊዕ ዕንፀይቱ ድማ ንመንደዲ ሓውን ንመዓጠኒ ፃባን ስዋን ከምዝጠቅም ትፈልጡ ዶ ?

መጋየፅን መመላኽዕን፡- ደቂ ኣንስትዮ ካብ ዘለዎን መልክዕ ንላዕሊ መልኪዐንን ወቂበንን ንኽረአያ ዝተፈላለዩ መጋየፂ ይገብራ፡፡ ኣብ ትግራይ እቲ ቀንዲ መጋየፂ ወርቂ እዩ፡፡

ዱራታ ዝበሃል ባትሪ ንሬድዮ፣ ንላምባዲና ኮታስ ንዝተፈላለዩ ናይ ኤሌክትሪክ ስራሕቲ ይጠቅመና፡፡ ዱራታ ባትሪ ካብቶም ቀዳማይ ደረጃ ባትሪታት ሓደ እዩ፡፡ በዓል ክንደይ ቮልት ዱራታ ባትሪ እዩ ቀዳማይ ደረጃ ትፈልጡ ዶ?

እቲ ስእሊ ክልተ መካይን ኣብ ወሰን ጽርግያ ደው ኢለን የርኢ። ብጸጋም ጻዕዳ ታክሲ ወይ ንእሽቶ ናይ መጓዓዝያ መኪና ኣላ። ብየማን ኣራንሺ ዝሕብራ ናይ ብሕቲ መኪና ኣላ፡ ወይ ደው ኢላ ወይ ቁሩብ ተንቀሳቒሳ።

አብዚ ከም እንዕዞቦ ዘለና ዝተፈላለዩ ዓይነታት ጎጆ ገዛ ዝበ ሃል ኮይኑ አብ ከባቢ ገጠር ዝርከብ ኮይኑ አብዚ ከም እንሪዞ ዘለና ካበይ ከም ዝስራሕ ትፈለጥዎ ዶ?

እዚ አብ እስክሪን እንምልከቶ ዘለና ምስሊ ደቂ አንስትዮ አሕዋትና ንምሽካር መልክዕ ንምውሳክ ዝጋየፃሉ መንገዲ ቁኖ ዳተብሃለ ይፍለጥ ንምልከት አለና አብዚ ምስሊ::

ቆንጅና ክልተ ደቂ አንስትዮ ፃዕዳን ሕብራዊ መአንገቻ ሕብሪ ክዳን ዘለዎ ተከዲነን ናይ ቁንጅና ተወዳደርቲ እንትኮና፤ እታ ሓንቲ ፀጉሪ ርእሲ ዘለዋ ኮይና እታ ሓንቲ ከዓ ጨጉሪ ርእሲ ዘይብላ እያ፡፡ ቆርበትካ ዝኮነ ነገር ምቅባእ ጉድአት አለዎ ዶ?

እዚ ምስሊ እዙይ ናይ ተከተልቲ እምነት ኦርቶዶክዝ ዝክተሉ ኣብ መርዕዖም ናይ ቁርባን ስነ ስርዓት ዘካይዱ ብከምዚ መልክዑ ኮይኑ ክልቲኦም ካባ ለቢሶም መፅሓፍ ቅዱስ እናተሳለሙ ኢና ንርኢ ዘለና።

እዚ ጥርሙዝ ቀይሕ ወይኒ ዘርኢ እዩ። እቲ ጥርሙዝ ጸሊም ኮይኑ ኣብ ላዕሊ ቀይሕ ቆቢዕ ኣለዎ። ኣብ ማእከል ድማ “ጉደር” ዝብል ጽሑፍ ዘለዎ ቀይሕ ምልክት ኣሎ። እንታይ ዓይነት ኣጋጣሚ እዩ ነዚ ዓይነት ወይኒ ምስታይ ግቡእ ዝመስለካ?

ካብቶም ዓበይቲ በዓላት ናይ እምነት ክርስትና ሓደ መስቀል እንዳተኸበረን ብዙሓት ምእመናን ተረኺቦም ኣብቲ በዓል እንትካፈሉን የርኢ፡፡ ንስኻትኩም ከ በዓል መስቀል ዶ ተኽብሩ?

ብዙሓት ናይ ፖሊስ ዩኒፎርም ዝገበራ ደቂ ኣንስትዮ ከፍ ኢለን ኣለዋ፡፡ ኣብቲ ቅድሚተን ፃዕዳን ፀሊምን ቆቢዕ ኣሎ፡፡ እንታይ ይገብራ ይህልዋ ትብሉ?

ዝተፈላለዩ ዓይነታት ተክሊ ብመልክዕ ፈልሲ አፍሊስካ ናብ ተጠቀምቲ ተቅረቦ። ከምዚ ንዕዞቦ ድማ ዝፈለሱ ተክልታት ንምልከት ንስካትኩም ከ አብ ከባቢኩም ከምዚ ዓይነት መፍለሲ ቦታ አሎ ዶ?

ወይን ጋዜጣ ብኮንጐ ጫማ ቅርፂ ዲዛይን ዝተገብረ ወይን ዝብል ኣርማ ኣለዋ፡፡ እዚ ኮንጐ ጫማ ወይን ኮንጐ እግራ ንዝብል ብሂል ዝገልፅ ዶ ይኾን?

ዝተፈላለየ ሕብርን ቅርፅን ዘለዎ ናይ ደቂ ኣንስትዮ ናይ እዝኒ መጋየፂ ኣብ ፃዕዳ ዝሕብሩ መትሐዚኡ ብስርዓት ተደርዲሩ ወይ ከዓ ተቀሚጡ ይርአ፡፡

አብ ጀቅጀቅ ማይ ዘለዎ ቦታ ሓምለዋይ ተክሊ ዓምቢቡ ይርከብ፡፡ እዚ ሓምለዋይ ተክሊ ሰቲ ወይ ከዓ ቃጤማ እናተብሃለ ይፅዋዕ፡፡ እዚ ከዓ አብ ምድሪ ቤት ንምርብራብ ደስ ይብል፡፡ ባሕቲ ክኸውን ከሎ ሰቲ ትገዝኡ ዶ?

ናይ መወዳእታ ምልማፅ ዘይበፅሑ ገዛውቲ ብፀልማት ክትሪኦም ከለካ ብጣዕሚ ደብዛዝ ሕብሪ አለዎም፡፡ ህንፃታት ተለሚፆምን ተማሊኦምን ክትሪኦም ብጣዕሚ ደስ በሃሊን ሰሓባይን ሕብሪ አለዎም፡፡ ካልኦት ዘይተማልኡ ህንፃታት አለው ዶ?

እዚ ከባቢ እዚ ኣብ ኣክሱም ከባቢ መናሃርያ ኮይኑ ናሽናል ሆቴል ይእወን ይበሃል። ኣብዚ ሆቴል ብዙሕ ተገልጋላይ ማለት ምሳሕ፣ ድራር፣ ዓራት ዝበሉ ግልጋሎት ይህብ።

ናይ ቴብል ቴንስ ስፖርት ውድድር ይካየድ ኣሎ፡፡ ዳያኑ ኣብ ወንበሮም ኮይኖም ነቶም ተወዳደርቲ ይከታተልዎም ኣለዉ፡፡ እዚ ውድድር ካብ ካልእ ዓይነት ስፖርቲ ብምንታይ ይፍለ?

ኣብዚ ሓደ ዓቢ እምባ ይርአ። እቲ እምባ ብሓደ ወገን ብጫካ ዝተሸፈነን እዩ። ኣብ ታሕቲ ዝተፈላለዩ ኣግራብ ብቀጠልያ መልክዕ ብንጹር ይረኣዩ። ሰማይ መልክዑ ጻዕዳን ሰፊሕን ብምዃኑ ንጽባቐ ናይቲ እምባ ይውስኸሉ። ሓፈሻዊ ተፈጥሮኣዊ ጽባቐ ዘለዎ እዩ።

ዝተፈላለዩ ዓይነታት አልኮላዊ መስተ ዘለዎ ኮይኖም ካብአቶም ሓደ ቅዱስ ጊርግስ ቢራ እንትውን ብዝሕ ማሕበረሰብ ዝጥቀሞ ቢራ እዩ። እዚ ቢራ አበይ ዓዲ ዝምረት ይመስለኩም?

እዚ ኣብ መሬት ዝተዃዕተ ቀጢንን ዓሚቝን ጉድጓድ የርኢ። እዚ ጉድጓድ እዚ ሻምብቆ ማይ፡ መስመር ኤሌክትሪክ ወይ ካልእ መስመር ንምዕቃብ ክስራሕ ይኽእል እዩ። ንስኩም ከ ስለምንታይ እዚ ጉድጓድ ዝተዃዕተ ይመስለኩም?

ሙሉእ ዕጥቂ ናይ ተጋደልቲ ዝገበረት ጓል ኣነስተይቲ ኣብ ፅርግያ እንዳኸደት እያ፡፡ ብርሑቕ ድማ ብባንዴራ ኢ/ያ ዝተቀለመ ቆርቆሮ ይረአ፡፡ እዛ ጓል ስራሓ እንታይ ይኾን?

መስተታት፡- መስተታት ኣልኮላውን ዘይኣልኮላውን ተባሂሎም ኣብ ክልተ ይኽፈሉ፡፡ ካብ ኣልኮላዊ ትሕዝቶ ዘለዎ መስተታት ሓደ ቢራ እዩ፡፡ ከም ሐረር ቢራ፣ ሜታ ቢራን ተጠቀስቲ እዮም፡፡

ካብ ባህላዊ ትልሂታት ትግራይ ኣብ ከባቢ ተምቤን ዝዝውተር ኣውርስ እታ ሰበይቲ እንትትሕምብጥ እቲ ሰብኣይ እንትትዘልልን ብዙሓት ሰባት እንትትዕዘቡ ንምልከት ኣለና፡፡

እታ ኣትሌት እናጎየየት ማዕተባ ብስና ሒዛን ኣትሌት ዘርፌ ወንድማገኝ ንሓሙሽተ ዓመታት ዝኣክል ካብ ኣትሌቲክስ ውድድር ታኣጊዳ። ኣታ ኣትሌት ናይ መን ሃገር ኣትሌት እያ?

ባለ ስልጣናት ኣብ ሚድያ ቀሪቦም ንህዝቢ ዝህብዎ መግለፅን መብራህርህን ፕረስ ኮንፈረንስ ይበሃል፡፡ ናይ ፕረስ ኮንፈረንስ ዕላማ እንታይ ክኸውን ዝኽእል ይመስለኩም?

እዛ ናይ ማይ መትሕዝ እንትከውን ፀሬቱ ዝሓለወ እንትከውን ብኣብዛሓ ሕተሰብ ዝጥቀመሉ እንትትከውን ብኣብዛሓ ከም ኣኬባ፣ ከም መርዓ ንዝተፈላላዩ ማይ መቅረብ እንከውን ሽም እታ ጎማ እ ንታይ ትበሃል?